ኣብዚ ዘለዉ ፍርያት ብቐንዱ ንጸጉርን ቆርበትን ዝውዕሉ እዮም። እቲ ላዕለዋይ መደርደሪ ብዙሓት ንኣሽቱ ክቡባት መትሓዚታት ዝሓዘ ኮይኑ፡ ሰማያዊ መኽደኒ ዘለዎምን "ፖማዴ" ዝብል ቃል ዝተጻሕፈሎምን እዮም። እቲ ድኳን ንገዛ ዝኸውን ንብረት ጽሬትን መመላኽዒታትን ዝሸይጥ ቦታይመስል።

እዛ እትሪእዋ ዘለኩም ኣብ ምስሊ ጃልባ ትባሃል። እዛ ጃልባ ፉለሉይ ሽማ ድማ ሸር ኢትዮጵያ ትባሃል። ከምኡ ድማ ኣብ ቃለይ ጥራሕ ዝጥቀሙላ መጓዓዝያ እያ።

ዲኮር ናይ ሽምግልና ዝብል ኣብ ፀሊም ዝተፃሐፈ ብ ዝተፈላለዩ ስፈታት ተመላኪዑ ኣብ ፃዕዳ ጨርቂ ተለጢፉ መጋረጃ ወርቃማ እቲ መርየት ምንፃፍ ቆፃል ተነፂፍዎ ኣሎ።

እዚ ባህላዊ ጻዕዳ ክዳን ዝተኸድኑ ሰባት ኣብ ሰማያዊ ሕብሪ ዘለዎ መዓልቲ ኣብ ሰፊሕ ቆላ ይእከቡ። ኣብ ልዕሊ እቲ ሕብራዊ በረኸት ነዊሕን ሕብራዊን በረኸት ክርአ ይከኣል። እዚ ባህላዊ ስነ-ስርዓት ዝናብን ሓምለን ኮይኑ፡ ምልክት ተስፋን ሓልዮትን እዩ።

ብሓደ ዓይነት ጥልፊ ዝደመቐ ባህሊ ዓዲ ዝተኸደኑ ክልተ ህፃናትን ክልተ ሰብኣይን ሰበይትን ዝመስሉ ፅምድን ዘለውዎ ቤተ ሰብ እዩ፡፡ ካብ ገፆም ከምእነንብቦ ሕጉሳት ቤተሰብ እዮም፡፡

ፅቡቕ ዲዛይን ዘለዎ ገዛ ይርአ ኣሎ፡፡ እዚ ገዛ ፍሉይ ዝገብሮ ኣካል ጉድኣት ክኣትዉሉ ዝኽእሉ ፍሉይ መንገዲ ዘዳለዉ ምዃኑ እዩ፡፡ ፅቡቕ ስልጡንነት እዩ፡፡

መእተዊ ኣፍደገ "ALTEX" ወይ ኣልሜዳ ፋብሪካ ዓለባ PLC ይርአ። ዓቢን ኣፍልጦ ዘለዎን ኢንዱስትርያዊ መሳለጥያ ዘርኢ ኮይኑ፡ ንቁጠባ ሃገርን ሕብረተሰብን ዕድል ስራሕ ኣብ ምፍጣር ዓቢይ ተራ ዝጻወት ኮይኑ ይስመዓካ፡፡

ክልተ ጽምዲ ስኒከር ብሕብሪ ባንዴራ ኢትዮጵያ። እቲ ጫማ ብድሙቕ ቀይሕን ቀጠልያን ብጫን ዝተሰለመ እዩ። እዞም ጫማታት ፍሉያትን ጽቡቓትን ኮይኖም፡ ባህላዊ ሕብሪ ኢትዮጵያ ምስ ዘመናዊ ዲዛይን ጫማ ጉያ ዘወሃህዱ እዮም። ኢትዮጵያዊ ትምክሕትን ፍቕርን የርእዩ።

እዚ ኣብ ዓቢ ብያቲ ዝተዳለወ ባህላዊ መግቢ ኢትዮጵያ ዘርኢ እዩ። ኣብ ጻሕሊ ቀይሕ ስጋ ዝሓዘ ድስቲን ጎኒ ጎኒ ዝተዳለወ እንጀራን ዘርኢ እዩ። ባህላዊ ጽባቐን መኣዛን ዘለዎ ቅጫን ፡ ዝተቐመመነ ደስ ዝብል ጣዕሚ እዩ።

ፅቡቕ ዓይነት ብረድስቲ ይርአ ኣሎ፡፡ እዚ ብረድስት ፍሉይ ዓይነት እዩ፡፡ እቲ ዕዝኑ ቅድሚ ሕዚ ኣብ እንሪኦም ብዝተፈለየ መንገዲ ዓብዪ እዩ፡፡

ናይ ፋሽን ሸው ምርኢት መድረክ ኮይኑ ሓደ ወጣት ድማ ናይ ፋሽን ክዳን ተከዲኑ ደስ ብዝብል መልክዕ እውን ኣብቲ መድረክ ኣሎ።

እዚኦም ሓምለዎት ኣቑፅልቲ ምስ ጻዕዳ ዕምባባታት ኣብ ልዕሊ ብቀጠልያ ቆጽሊ ዝተሸፈነ ተኽሊ ንምርኣዮም ብጣዕሚ ተባህግቲን ብዘደንጹ ጽባቐ ክኽፈቱ ይረኣዩ ኣለው።

ሓድሽን መስተንክርን መስመር ባቡር ይርአ ኣሎ፤ እታ ባቡር ኣብ ቁሩብ ዝናብ ዝዘንበሉ ሰማይ ደው ኢላ ዘላ ትመስል። እቶም ተሳፈርቲ ብሓባር ተሓልዮም፡ እምነት ሓድሽ ወለዶ ይገልጹ።

መእተዊ ፍሉይ ካልኣይ ደረጃ ቤት ትምህርቲ ቃላሚኖ ስቕ ኢሉ ደው ኢሉ ኣሎ። እቲ መንደቕ እምንን ኣብ ልዕሊኡ ዘሎ ባነርን ናይ ትምህርትን ተስፋን ስምዒት ይህብ።

ደስ በሃልቲ ቢጋይት ዝበሃላ ሆሊስታይን ዓይነት ኣኻፍት ኣብ መመገቢአን ቀሪበን ይርአያ ኣለዋ፡፡ እዘን ኣኻፍት ብዙሕ ናይ ፃባ ውፅኢት ዝህባ ብምዃነን ተመረፅቲ እየን፡፡

ብእምኒ ዝተሃንጹ ታሪኻውን ደቀባትን ቅርስታት ተዓቂቦም ኣለዉ። እግሪ ግዜ ኣብ ልዕሊኦም ኣሰር ዘርኣየሎም እኳ እንተኾነ፡ ክብረቶምን ታሪኻዊ መንፈሶምን ግን ክሳብ ሕጂ ይስመዓና ኣሎ፤ ብተፈጥሮኣዊ ጽባቐ ዝተፈልዩ ናይ ንግስተ ሳባ ቤተ መንግስቲ ይመስሉ።

ብርክት ዝበሉ ዝተዓሸጉ ምግቢታት ዝተፈላለየ ሕብሪን መጠንን ሒዞም ተደርዲሮም ይርከቡ፡፡ ሓደ ካብዚኦም እዋይ! ናይ ዒልቦ ሕሩጭ ሳፋ ዝብሃል ብጫ ሕብሪ ድሕረ ገፅ ዘለዎ ክጥዕም፡፡

ኣብዚ ኣብ ዓሚቝ ውቅያኖስ ብሰባት እተጨናነቐት ዘላ ጃልባ እየ ዘርኢ። ገሊኦም ድማ ብቐይሕ ቡዮታት ኣብ ውሽጢ ማይ ይንቀሳቐሱ ኣለው። እዚ ኣብ ሓደ ምስሊ ተደሚሩ ናይ ተስፋን ሓደጋን ትርኢት እዩ።

እዚ ጥልፍልፍ ጫማ ናይ መንእሰይ ወዲ ተባዕታይ እዩ፡፡ ክፍቲ ብምዃኑ እግሪ ብሙቐት ምኽንያት ከይጨኑ ይከላኸል፡፡ በዚ ከዓ ብሉፅ ጫማ ኮይኑ እዩ፡፡

ኣብ ገጠራት ኢትዮጵያ ክልተ ሰባት ኣብ ጽርግያ እንስሳታት በቕሊ ሰሪሮም ኣብ ምኻድ ይርከቡ። ክልቲኦም ባህላዊ ጻዕዳ ክዳንን ቆቢዕን ተኸዲኖም ኣለዉ። ሓምላይ ጎቦታት ዘለዎ ገጠራዊ መልክዓ ምድሪ እዩ። ሰላማዊ ጉዕዞ፡ ጽባቐ ናይ ገጠር ህይወት፡ ከምኡ’ውን ትውፊት እዩ።

ባህላዊ ማስቀመጫ ሲሆን የፍየል ቆርበት ፣ ከእንፀይት እና ከስፖንጂ ነው የሚሰራ። ኢሄ ደስ የሚል ማስቀመጫ ሲሆን እንዲንቀመጥ ምቸት ያለው ማስቀመጫ ነው።

ብብርሃንን ተፈጥሮኣዊ ሕብርን ዘንጸባርቑ ዕንቊታት ኦፓል ብጽቡቕ ተሰሪዖም ኣለዉ። እቲ ካብኦም ዝፍልፍል ቀጠልያ፣ ብጫን ሮዛን ብርሃን ብሓቂ ዝማርኽ ጽቡቕ ጽባቐ ይፈጥር፤ እቲ ምስሊ ብሓቂ ናይ ኦፓል ድምቀት ስምዒት የለዓዕል።

እዛ መኪና ናይ ትግራይ ባንዴራ ዝተሰቀላ እንትከውን ኣብኣ ድማ ቡዙሓት ሰባት ተፃዒኖም እናተጓዓዙ ይረአዩና ኣለዉ ። እዛ መኪናድማ ኣዙዚ ትባሃል።

እዚ መካይን ኣብ ድሙቕ ብርሃን ዘለዎ ጎደና ደው ኢለን ኣለዋ፡ ኣብ ጥቓኣ ንኣሽቱ ድኳናት ተሰሪዐን ኣለዋ፡ ብሽክለታ ድማ ብቕልጡፍ ክትጓዓዝ ትረአ ኣላ።

ባህልና ክቡር እዩ፡፡ ሓደ ዓብዪ ካህን የሳልሙ ኣለዉ፡፡ ሓደ ምእመን ድማ ደኒኑ ብርኮም ይስዕሞም ኣሎ፡፡ ንገለ ሰባት ግን እዚ ድሕረት እዩ ዝመስሎም፡፡

እዚ ናይ ምግብ ዓይነት ንወድሰብ አድላይ እንትከውን አብ ጥዕናካ ወድሰብ እውን ጠቃም እንትከውን ናይ ተክሊ ዓይነት ኮይነ ሸሙ ድማ በነና እዴተባሃለ ይፅዋዑ።

ንእሽቶይ መብሰሊ ድስቲ (ሓጺን) ምስ መኽደኒ ትራኣይ፣ ብኻልእ ኣቕሑን ጨርቂ ጠረጴዛን ተኸዲኑ። እዚ ንመዓልታዊ ናይ ገዛ ምግቢ ምብሳል ዝሕግዝን ናይ ገዛ ስራሕ ዘንጸባርቕን እዩ።

ካብ ዓይነታት ተሽከርከርቲ መካይ ናይ ናይ ውልቀ-ሰብን ናይ መንግስት ስራሕትን ምስላጥን እንጥቀመላ መኪና ናይ እርሰሳስ ሕብሪ ዘለዋ እያ። እዛ መኪና እዚኣ ምስ ሽፈር 3ተ ሰብ ጥራሕ ትሕዝ መኪና እያ።

ብዶክተር ሮዳስ ታደሰን ብዶክተር ጌትነት ፈለቀን ዝተፃሕፈት ኣንድሮሜዳ ትብል ኣብ ነገረ ህዋ ዘድሃበት መፅሓፍ ትርአ ኣላ፡፡ ዶክተር ሮዳስ ብሰነ ህዋ ውሩይ እዮም፡፡ እዛ መፅሓፍ ክትንበብ ኣለዋ፡፡

ኣብዚ ከባቢ እዙይ ብኣስፋልት ዝተሰርሐ መሰረታዊ ግልጋሎት ዘለዎ ኮይኑ፤ ኣስፋል ድማ ብጣዕሚ እዩ ምችው እዩ። ንተሽከርከርትን፣ ንሰብን ምንም ዓይነት ኣቦራን ሓመድን የብሉን።

እዚ ኣብ መንደቕ ዝተሰቕለ ብኤሌክትሪክ ዝተሰርሐ መሞቒ ማይን መኽዘን ሻወርን ብንጹር ይርአ። ኣብ ታሕቲ፡ ቧንቧታት ማይን ጻዕዳ ቫኒቲ ኣሃዱን ነቲ ዝተዳለወ መሕጸቢ ቦታ ፅበቅ ግርማ ይህቦ።

ሓደ ዓብይ አቦ ፃዕዳ ነፀላ ተከዲኖም አብ ርእሶም ከዓ መጠምጠሚያ ጠምጢሞም ዓብይ መስቀል አብ ኢዶም ሒዞም አብ ፃዕዳ ሕብሪ ዝተለመፀ በሪ ቤተ ክርስትያን ይርከቡ፡፡

እዚ ሓደ ሰብኣይ ኣብ ደገ ብሰፊሕ ብርሃን መዓልቲ፡ ዓቢ ካርቶን ሳንዱቕ ኣብ መንኵቡ ሒዙ ክዘውር ተራእዩ። እዚ ትርኢት ጸዓትን ተወፋይነትን፡ ዓቢ ሳንዱቕ ኣብ መንኵቡ ተሰኪሙ፡ ብተግባር ዝመልአ ናይ ስራሕ መዓልቲ እዩ።

ብብዝሒ ዝተደራረቡ ጥርሙዝ ጸሊም ሶያ እዮም። እቶም ጥርሙዝ ካብ ንጹር ብርጭቆ ዝተሰርሑ ኮይኖም ጸሊምን ቡናዊን ሶስ ዝሓዙ እዮም። እዞም ፍርያት እዚኦም ሃብታም ምርጫን ድሉው ንመግቢ፡ ጥዑምን ግብራውን ስምዒትን የመሓላልፉ።

ኣርባዕተ ሰማያዊ ካብ ፕላስቲክ ዝተሰረሐ ወንበራት ኣብ ናይ ስራሕ ገዛ ኣብ ቢ ሰብ ክመጠለን ተዳልየን ኣለዋ። ኣብ ከምዚ ዝበለ ቦታ ኮይንካ ምምቃብ ወይ ምስታይ ደስ ኣይብለንን ምክንያቱ ፀሓይን ቁሪን ዝክልክል ስለዘይብሉ።

ፍሉይ ዓጥነት ዘለዎም ጠረጴዛን ወናብርን ይርአዩ ኣለዉ፡፡ ከምዚ ዓይነት ንብረት ንናይ ገዛ ፅባቐ ዝህልዎ ኣወንታዊ ኣበርክቶ ዓብዪ ከምዝኸውን እሙን እዩ፡፡

ባጃጃት እስካብ ከባቢ ልዕሊ ጐማ ዘሎ ኣካለን ውሕጅ ምዃኑ ብዘፍልጥ ሓሬት ማይ ተዋሒጠን መንቀሳቐሲ ስኢነን ይረአያ ኣለዋ፡፡ እዚ ኩነታት ንሰብ ንብረትን መሽከርከርትን መፍርሒ እዩ፡፡

ሰባት ኣብ ልዕሊ ሳዕሪ ብናይ ቴምቤን ኣውርስ ክስዕስዑን ከጣቕዑን ይረኣዩ። ነቲ ናይቲ ከባቢ ባህሊ ዘንጸባርቕ ኮይኑ፡ እቲ ሃዋህው ድማ ናይ ሓጎስን ባህላዊ ጽምብልን እዩ። ናይ ሓጎስን ባህላዊ ትንሳኤን የለዓዕል።

እዚ ዝፈላሐ ቡና እንትኮን ኣብ እቲ መትሓዝኡ ፈሲሱ ዝረአየና ዘሎ ድማ ፅቡቅ ኣቀላልዋ ዝተቆለወ ቡና ይረአየና ኣሎ። እዚ ቡና ንክትሰትዮ እውን ደስ ይብለካ።

ቅዱሰ ጊዮርጊስ ቢራ ዝብል ፅሑፍን ስእሊ ናይ ቅዱስ ጊዮርጊስን ዘለዎ ፀሊም ሕብሪ ጥርሙዝን አብ ብጭርቆ ተቀደሐን ብጫ ሕብሪ ዘለዎ ቢራን አብ ፃዕዳ ሕብሪ ጣውላን ሃሳስ እርሳስን ቡናማን ሕብሪ ድሕረ ገፅ ተቀሚጦም ይርከቡ፡፡

ዕሙር ጎደናን ዕዳጋን ትርኢት ይርአ። ቦርሳታት ዝሓዙ ሰባት፡ ውዑይ መዓልቲ ዘመልክቱ ድሙቓት ሕብርታትን ቅልጡፋት ትሮሊ መካይንን ነቲ ቦታ ህያው ይገብሮ። ምንቅስቓስን ብናጻ ዝውሕዝ ሓጎስን ዝመልአ ህይወት ይረአ።

ናይ ራያ በቲ ግርማ ዝተመአ ኣከዳድንኦም ኣብ እግሪ ዓብዪ ገረብ ጠጠው ኢሎም ይረአዩ ኣለዉ፡፡ ኣየ ባሀሊ ኣድና ደስ ምባሉ፡፡ ንኹሉ የጥዕመሉ፡፡

ሓደ ሰብኣይ ሉና KD350 ዝበሃል ኣሉሚንየም ዝቖርጽ ማሽን ይጥቀም ኣሎ። እዚ ማሽን እዚ ንኣሉሚንየም፣ ፒቪሲን ዕንጨይትን ፕሮፋይላት ትኽ ኢሉ ወይ ብመኣዝን ንምቑራጽ ዝተዳለወ እዩ። ትኽክለኛን ብቕዓትን ዘለዎ ኢንዱስትርያዊ ማሽን ኮይኑ፡ ብትኽክለኛ መሳርሒታት፡ ተሪር ስራሕ ብቐሊሉ ክስራሕ የርኢ።

ዋው ኣዝዩ ደሰ ዝብልን ዝሓብን ውቅብን ቦታ እዩ። እቱይ ጠረጴዛ ብፃዕዳ ጨርቂ ዝተሸፈነ ኮይኑ ኣብ ልዕሊኡ ድማ ቀይሕ ሕብሪ ዘለዎ ጨርቂ ኣሎ።

ካብ ዕንጨይቲ ዝተሰርሑ ብዙሓት ዕንጨይቲ መስቀላት ኣብ ሓደ ዕሹግ ተሓቢኦም ኣለዉ። ተፈጥሮኣዊ ሕብርታቶምን ስነ-ጥበቦምን ናይ መንፈሳዊ ርግኣትን ቅድስናን ስምዒት የመሓላልፉ።

እዚ ኣብ ውሽጣዊ ኣዳራሽ ኮፍ ኢሉ ጸሊም መስመር ዘለዎ ሶፍ፡ ኣብ ትሕቲኡ ጻዕዳ ሸሚዝ፡ ቀይሕ ክራቫታ ተኸዲኑ ኣሎ። ብድሕሪኡ ሕብራዊ ስእሊ ጽርግያ ኣሎ። እዚ ሰፊሕን ተቐባሊን ናይ መድረኽ ኣቀራርባ እዩ።

እዚ ኣብ ትሕቲ ንጹር ሰማይ ደው ኢሉ ዝነበረ ተክሊ የርኢ። እቲ ተክሊ ማእከላይ ስፍሓት ዘለዎ ኮይኑ፡ብዙሓት ቀጠልያ ቆጽሊ ንጨናፍሩ ዝሽፍን እዩ። ኣብ መሬት ብዙሕ ደረቕ ሳዕሪ ምህላዉ እዚሓጋይ ምዃኑ ዘመልክት እዩ። ብድሕሪት ንጹር ሰማይን ገለ ርሑቕ ተኽልታትን ይረኣዩ።

እዛ እንሪኣ ዘለና ጓል ኣነስተይቲ ናይ ደቡብ ኣለባብሳ ለቢሳ እንትንሪኣ ። እቲ ትሰርሖ ዘላ ድማ ሽመና ይባሃል። እዚ ሽመና ማለት ናይ ክዳውንቲ መስርሒ እንጥቀመሉ እዩ።

ግድግድኡን ናሕሱን ብቅዱሳን ስእልታት ዝወቀበ ህንፃ ቤተ ክርስቲያን ይርአ ኣሎ፡፡ እዞም ስእልታት ንፅባቐ ካብ ምግልጋሎም ብተወሳኺ ሃይማኖታዊ ታሪክ እውን ይነግ እውን ይነግሩ፡፡

እዚ ዓራት ይባሃል። ዓራት ካብ ዝተፈላለዩ ይስራሕ ። እዚ ዓራት ስረሕ ዓይነት ኦም ድማ ካብ ዓኺ፣ ፅሕዲ፣ ሞሞና ይስራሕ ። እዚ ዓራት ቡሕ ዕድመ ክፀንሕ ይክእል እዩ።

እዞም ሰብኣይ ናይ ኢትዮጵያ ርእሰ ብሄር ዝነበሩ ኣይተ ነጋሶ ጊዳዳ እዮም፡፡ ኣብ ታሪክ ርእሰ ብሄርነት ኢትዮጵያ እዞም ዶክተር ፈላማይ ሰብ እዮም፡፡

ኣብዚ ብሕብራዊ ቀይሕ በርበረ ሩዝ ዝተሸፈነ ዓቢ ክቡብ ምግቢ ኣሎ፤ ንእሽቶ ናይ ኣሕምልቲ ኣብ ዙርያኣ ዝተቐመጠ ቁራጽ ደርሆን ንጣዕሚ ናይቲ ምግቢ የብርሆ። ኣብቲ መግቢ ፕላስቲክ ማንካታት ተኣትዩ ኣብ ንኣሽቱ ብያቲ ይራኣዩ።

ኣዲስ ኣበባ ዩኒቨርሲቲ ካብቶም ኣብ ሃገርና ካብ ዝርከቡ ነዊሕ ዕድመ ዘቁፀሩ ዩኒቨርሲትታት እቲ ሓደ እዩ። ኣዲስ ኣበባ ዩኒቨርሲቲ ብዘበን ሃይለ ስላሴ እዩ ተመሲሪቱ።

ሓሙሽተ ሕብራዊ ብውልቂ ዝተሰርሑ ብርዒታት ወይ ከዓ ናይ ስእሊ ቀለማት ትኽ ኢሎም ደው ኢሎም ተራእዮም። ንጡፍ ሕብርታቶም ንፈጠራን ድሌት ምፍጣርን ዘበራብር ቀሊል ሓጎስ ይህቡ።

ዓራትን ሶፋን ዝርአዩሉ ናይ ገዛ ክፍሊ ይርአ ኣሎ፡፡ ዓራትን ሶፋን ኣብ ሓደ ዘመናዊ ገዛ ክህልዉ ካብ ዝግብኦም ነገራት እቶም ዋናታት እዮም፡፡

ንሱ ድማ ብሽቦ ዝስራሕ ዊስክ ኮይኑ፡ እንቋቑሖ ንምውቃዕ፡ ኬክ ንምስራሕ ወይ ካልእ ፈሳሲ ንምሕዋስ ዝውዕል እዩ። ኣብ መዓልታዊ ምድላው ምግቢ ዝውዕል ቀሊልን ጠቓምን ናይ ገዛ ኣቕሓ ይውክል፡፡

ሰፊሕ ናይ መግብን መስተ ኣማራጺታት ዘርኢ ኮይኑ፡ ንዓማዊል ናይ ዕግበትን ባህታን ስምዒት ይፈጥር። እቲ መወዓውዒ ዓማዊል ናብቲ ቢዝነስ ብምዕዳም ነቲ ሸውሃት የነቓቕሕ። ብሓደ ባር ዝቐርብ ዓይነታት ምግብን መስተታትን ዘርኢ ሰሌዳ።

ኣብ ማእከል እቲ ሰፊሕ ቦታ ብዙሓት ጻዕዳ ቫን ብተበጻሒ መንገዲ ደው ኢለን ኣለዋ። እዚ ከባቢ መደበር ታክሲ ወይ መዕረፊ መካይን ይመስል። እዚ ድማ ንጥፈታት ከተማታት ብንጹር ዝገልጽ ማእከል መጓዓዝያ እየን።

እዚ ኣብ ቀጠልያ ምልክት ዝተሰርሐ ናይ ጥዕናን ጽባቐን መፈለጢ እዩ። እዚ ኣብ ቀጠልያ መደርደሪ ዝተቐመጠ መፋለጢ፡ እንቋቑሖ ንሕክምና ቆርበት ምጥቃም ዘርኢ እዩ፤ ኣብ ኢድ እተታሕዘ እንቋቝሖን ኣብ ጥቓ እዝኒ እተቐመጠ ጨርቅን ንሓደ ምርጫ ጽባቐ ይውክል።

ምኒባስ መኪና ሰብን ኣቑሑን እንዳፀዓነት እያ ዘላ ኣብ ጥቓኣ ድማ ደው ዝበለት ባጃጅ እኒሃ ፡ ዘለዎኦ ቦታ ክልተ መኪና ዘሕልፍ ሰፊሕ ጽርግያ እዩ ።

ኣብ ትውፊት ኦርቶዶክሳዊት ተዋህዶ ቤተ ክርስቲያን ዝጥቀሙሉ ናይ ብሩር ወይ ብረት ሜዳልያ፣ ንድንግል ማርያም ወዳ ሓቑፋ ዝገልጽ እዩ። ስነ-ጥበባዊ ቅዲ ቤተ ክርስቲያን ዘንጸባርቕ ፣ኣብ ላዕሊ ሽልማት ቅርጺ መስቀል ዘለዎ ታሪካውን መንፈሳውን ሓድጊ እዩ።

እዚ ህዱእን ውቁብን ኣረጊት ሰማያዊት መኪና ኣብ ወሰን ጽርግያ ኮፍ ኢላ ኣላ። ኣብ ግንባር ብቀይሕ ፊደላት ዝተጻሕፈ ታሪኻዊ ታርጋ ኢትዮጵያዘርኢ ቁጽሪ ኣሎ። ብጎድኑ ድማ ብቐጠልያ ተኽልታት ዝተሰለመ እዩ። እዚ ጽባቐ ታሪኽን ባህልን ዘርኢ ድንቂ ትርኢት እዩ።

እዚ ኣብ ሓደ ድኳን፡ ዓቢ መዐሸግታት ደረቕ ፍረታት ተምሪ ኣብ ጠረጴዛ ተሰሪዑ ኣሎ፤ ኣብ ጎድኑ ድማ ንኣሽቱ መዐሸግታት ደረቕ ፍረታትን ድሕሪኡ ሳንዱቕ ቸኮሌትን ይርከቡ፡ ብየማን ድማ ኦሪዮ ቢስኩት ኣብ ሰማያዊ ሳንዱቕ ይቐርብ።

ባህላዊ ጻዕዳ ክዳን ዝተኸድነን ኣዴታት ብሓባር ኮፍ ኢለን ኣብ ዓቢይ መሰበን ሕልበት ክሕብታ/ክወቕዓ ይረኣያ። እቲ ሃዋህው ብስምዒት ስድራቤታዊ ልምድን ባህላዊ ውዑይነትን ዝተመልአ እዩ።

ሕብራዊ ባህላዊ ክዳን ዝተኸድነ መንእሰይ ኣብ ጥቓ ሓደ ብእምኒ ዝተሰርሐ መእተዊ ዝንቀሳቐስ ይርአ። እቲ ሕብርታትን ተፈጥሮኣዊ መልክዕን ስምዒት ገጠራዊ ህይወት የለዓዕል፣ ብቐሊል ኣቀባብላን ተፈጥሮኣዊ መዓልታዊ ልምድታትን ዝመልአ ድንቂ ሃዋህው ይፈጥር።

ክልተ ሰባት ልዑል ርኡይነት ዘለዎ ክዳን ዝለበሱ ኣብ ሓመድ ዝበዝሖ ጽርግያ ደው ኢሎም። እዚ ዓይነት ክዳውንቲ መብዛሕትኡ ግዜ ኣብ ቦታታት ህንጻ፡ ስራሕ ጽርግያ ወይ ከበድቲ ማሽነሪታት ዝረአ ኮይኑ፡ ብድሕሪት ድማ ኣብ ህንጸት ዝርከብ ገጠር እዩ።

ብየማን ሓደ ደብሪ ዘለዎ ኣራንሺ ዝሕብሩ ህንጻ ኮይኑ፡ ኣብ ቅድሚኡ ብኸፊል ክፉት ጸሊም ብረት ማዕጾ ኣሎ። ብጸጋም ብዙሕ ደርቢ ዘለዎ ጻዕዳ ህንጻ ኣሎ፣ ስምዒት ናይቲ ቦታ ንጹርን ልክዕን እዩ።

እዚ ጽኑዕ መንደቕ እምኒ ኮይኑ ኣብ ማእከሉ ብቀጠልያ ዝተቐብአ ዓቢ ኣፍደገ የርኢ። ኣብ ልዕሊኡ ብጻዕዳ ፊደላት ብቀጠልያ ዓንኬል“ ሙሉእ መባእታ ቤት ትምህርቲ” ተጻሒፉ ኣሎ። እቲ ከባቢ ብጽፉፍን ቀሊልን ዲዛይን ዝተመልአ ናይ ትምህርቲ ቦታ ምዃኑ ዘርኢ እዩ።

እዚ ናይ ቁሉዑት መምህሪ ክፍሊ ኮይኑ ዝተፈላላዩ ቀሉዑት ከም ዝንህው እውን ብራኮል ብሻራ ኮይኑ እ ውን ፍዲየል ዝተፃሓፈ ዝተበፈላላዩ ደፍተር ተጋዳሚ ወንበር ወይ ከፍ መበል ሓንቲ ቆላዓ ድማ ማስትካ ዓይነት ስረን ናይ ዝተከደነት ጠጠው ኢላ

ውፅኢት ሓፂን መፂን ዝስርሐሉ ቦታ ይርአ ኣሎ፡፡ እዚ ቦታ ምችውነት ዘይብሉ እዩ፡፡ ንሰራሕተኛታት ካብ ፀሓይ ዝከላኸል መፅለሊ የብሉን፡፡ ሰራሕተኛ ኣብዚ ኩነታት ነዊሕ ክሰርሑ ኣፀጋሚ እዩ፡፡

ሐደ ፈላሲ ቆቢዕ ዝገበሩ አብ ፅብቅ ዝኮነ መናፈሻ ኮፍ ኢሎም ክዳኖም ይሽቅጡ አለዉ አብ ከባቢኦም ካዓ ዓብይ መንድቅ አሎ ።

እዚ ብቀይሕ ዓንኬል ዝተሰርሐ ኣርማ እዩ። ሓይሊ ዘርኢ ምልክት፡ መዶሻን ማዕጺድን ኣብ ቀይሕ ዓንኬል ተኣኪቦም። ዓምድን ኮኾብን ኣብ ላዕሊ፡ ኣብ ትሕቲ ህ.ው.ሓ. ት ምልክት ዓቢ ታሪኽ ዘርኢ ምስሊ እዩ።

እዚ ኣብ ንጹር ሰማያዊ መዓልቲ ምዝዋር ከብቲ ይርአ። ብቕድሚት ድማ ዓባይ፣ ቀያሕትን ቡናዊትን ከብቲ ኣብ መሬት ደው ኢላ ኣላ፤ ኣብ ድሕሪት ድማ ፃዕዳ ከብቲ ኣብ ናይ ጽዕነት መኪና ይጽዓና ኣለዋ። ብሓጺን ዝተታሕዘ መሳርሒን ብኢድ ዝእሰር ገመድን ብጎኒ ብንጹር ይርአ።

እዚ ኣብ ጸጉሪ ዝተሰርሐ ዘገርም ቅርጺ ኣብ ማእከል ናይ ተዓዋቲ ቀለቤት ይመስል። እቶም ፍጹም ዝተሰለፉ መስመራት ምስጢር ጽባቐ ይገልጹ። ኣብ ላዕሊ "ኒውዮርክ ዲትሮይት" ዝብል ጽሑፍ ነቲ ኣብቲ ክዳውንቲ ዘሎ ናይ ከተማ መንፈስ ዝውክል እዩ።

ዝተፈላለዩ ባህላዊ መስተታት ኢትዮጵያ ኣብ መደርደሪታት ተሰሪዖም ኣለዉ። እቶም ጥርሙዝ ዝተፈላለየ ቅርጽን ሕብርን ዘለዎም ኮይኖም፡ መብዛሕትኡ ባህላዊ መስተታት መብዛሕትኡ ግዜ ኣብ ኣረጊት ጥርሙዝ ሽታ። እቲ ስምዒት ባህላዊ፡ ህያው፡ ንንጥፈታት ናይቲ ከባቢ ንግዲ ዘንጸባርቕ እዩ።

ኣብዚ ስርዓተ ቀብሪ እንትፍፀም ይርአ ኣሎ፡፡ ካህናት ኣብ ዙርያ እዚ ኣስከሬን ኮይኖም ቃለ እግዚኣብሄር የብፅሑ ኣለዉ፡፡ ዝገርም እዩ፡፡ ሰብ ብሂወቱ ጥራሕ እንተይኮነስ ኣብ ሞቱ እውን ከምዚ ይኸብር እዩ፡፡

እዋይ ክትገዝፍ! ሓንቲ ብጫ ሕብሪ ዘለዋ ኩዓቲት መኪና/እስከቫተር/ተባሂላ እትፍለጥ መኪና ብዓሰርተ ጎማ እትጓዓዝ ኮይና፣ አብ ፃዕዳን ሓመደዋይን ድሕረ ባይታ ይርከብ፡፡

ሰባት ረድኤት ይከፋፈሉ ኣለዉ፡፡ ኣነ ይደንቀኒ እዩ፡፡ እኹል መሬት እናሃለወና ኩሉ ግዜ ኣብ ኢድ ካልኦት ሃገራት ንወድቐሉ ምኽንያት ክፅናዕ እዩ ዝግብኦ፡፡

ደስ በሃሊ ናይ ምግብን መስተን ኣዳራሽ ይርአ ኣሎ፡፡ ኣብ ግድግድኡ መለስ ብኣምሳያ ናይ ቼ ጉቬራ ቁመና ተመሲሉ ይርአ ኣሎ፡፡ ኣነ ንመለስ በዚ ቁመና ምስኣሎም ደስ ኣይብለንን፡፡

ፊት ትፊት ሓፈሻዊ ናይ ሸቐጣ ሸቐጥ ትካል ይርአ ኣሎ፡፡ እዚ ትካል ኣብ ዋና መስመር ዘሎ እዩ፡፡ ፅሬቱ ከዓ ደስ በሃሊ እዩ ዝኔሀ፡፡

እዚ ኣብ መሬት ዝተቀመጠ ዓቢ ጸሊም ጫማ የርኢ። እቲ ጫማ ቀሊልን ገፊሕን ኮይኑ፡ ኣብ ማእከሉ ንእሽቶ መስመርን ንእሽቶ ሰማያዊ ምልክትን ኣለዎ። እቲ መሬት ብዝተፈላለየ ሕብርታትን ንኣሽቱ ቅርጽታትን ዝተሸፈነ ኮይኑ፡እዚ ምድረበዳ ወይ ናይ ውሽጢ ገዛ መሬት ምዃኑ የመልክት።

ሓደ ዓይነት ናይ ጥልፊ ጥበብ ዘለዎ ናይ ሓበሻ ክዳን ዝተኸደኑ ቤተ ሰብ ይርአዩ ኣለዉ፡፡ እዞም ቤተሰብ ሕጉሳት እዮም ዝመስሉ፡፡ ደስ በሃሊ፡፡

ሰለስተ ጠራሙዝ ወይኒ ብትኽ ዝበለ መስመር ተቐሪጾም ኣለዉ። ኣራንሺ ሪምን ቀይሕ ቆቢዕን ኣለዎም። ኣስማት ናይቶም ብኣምሓርኛ ዝተጻሕፉ ወይኒ ኣብ ነፍሲ ወከፍ ብርጭቆ ብንጹር ይርአ። እቲ ኣንፈት ጥዑይን ሕጉስን ኮይኑ፡ መዓልታዊ ናይ ሓጎስ ስምዒት ዘለዎ እዩ።

እዚ ብየማንን ፀጋምን ናይ ኣናብስ ምስሊ ዝተቐረፀሉ ሓወልቲ ናይ ወታደራዊ ጀግንነት መዘክር እዩ፡፡ እምንን ጭቃን ፈራሲ እዩ፡፡ ስለዝኾነ እዚ መዘክር ኣብ ልቢ ሰብ እዩ ክስራሕ ዘለዎ፡፡

ኣብ ኢትዮጵያ ኣብዚ እዋን እዚ ካብ ዝተፈላለዩ ክልላት ብሰንኪ ኵናት ብዙሓት ሰባት ካብ መረበቶም ተመዛቢሎም ኣለው። ኣብ ትግራይ እውን ንኣስታት ሓሙሽተ ዓመታት ካብ መረበቶም ዝተመዛበሉ ሰባት ብዝተፈላለየ እዋን ብመረረት ድምፆም የስምዑ ኣለው።

እዚ ናይ ፕሪንተር ወርቀት እንትከውን A4 ይባሃል።A4 ወረቀት ንዝተፈላለሩ መፅሓፍቲ ፕሪንት ክንብለሉ ንክእል ኢና። እዚ ኣብ ምስሊ እንሪኦ ዘለና ደኦበለ A ዝባሃል ፋብሪካ የምርቶ።

ባህላዊ ምጥሓን ባኒ ኢትዮጵያ ዘርኢ እዩ። ሓንቲ ጓል ኣንስተይቲ ኣብ ባህላዊ ዓይነት ምድጃ (ሞሞጎ) ባኒ ክትጥሕን ትርአ። እታ ሰበይቲ ንጸጉራ ብሰማያዊ ጨርቂ ትሽፍኖ። ናይ ገዛ ውዑይ ስምዒትን ናይ ሸውሃት ስምዒትን ይፈጥር።

ብጻዕዳን ግራጭን ዝተሰርሐት ክልተ ብኹራ ዘለዋ መሕጸቢት ማሽን እያ። ላዕለዋይ ክፋልን መቆጻጸርን ሰማያዊ እዩ። ጽሩይን ጠቓምን ፍርያት ዘመንን ካብ ድኻም ዝገላግልን ታሃራፊ ኣቕሓ እዩ፡፡

እውይ ንኽትሪኣ ዘይትምኖን ቓሕ ባሃሊትን መኪና እኒኣ ፡ እዚኣ መርሑት ክትሕዝ ዝተሸለመት እያ ትመስል ዘለቶ ኸባቢ ድማ መናፈሻ እዩ ።

ኣብቲ ወይኒ ብዙሓት ቀጠልያ ኩኩሜር ይበቁሉን ፈርዮም ይራኣዩ። ቆጽልን ውሑዳት ንኣሽቱ ጻዕዳ ዕምባባታትን እውን ይረኣዩሉ ኣለው። ፍሩይን ጥዑምን ፍርያት ተኽልታት እዩ፡፡

ኣብዚ ተፈጥሮኣዊ ኵነታት ብዙሓት ቈልዑ ኣብ መሬት ኮፍ ኢሎም ይርከቡ። ገለ ህጻናት ከም ደፍተር ዝኣመሰሉ ትምህርታዊ ናውቲ ሒዞም ይረኣዩ። ህጻናት ኣብ ጽላል ኣግራብ ዝተሸፈነ ሜዳ ምስ ናውቲ ቤት ትምህርቲ ኮፍ ኢሎም፡ኣብ መንጎ ትምህርትንተፈጥሮኣዊ ጽባቐን ዘሎ ምትእስሳር ዘንጸባርቑ።

ናይ ዕዳጋ ማእከል ኣብ ብጣዕሚ ዓብበይ ዝኮነ ፎቅ ኣሕመድ ናይ ዕዳጋ ማእከል ዝብል ን ካልኦት ታፖላታትን ተለጢፎም ሰባት እውን ኣብቲ ደገ ደው ኢሎም ኣለዉ።

ኣብዚ ኣብ መሬት ዝተቐመጠ መሳርሒ መሰረት ዘርኢ እዩ። ዓባይ ኣራንሺ ሕብራን ብሓያል መንገዲ ዝንቀሳቐስ ብረት ቀለቤትን እያ። እዚ ስራሕን ሓይልን ኣብ ሓደ ምስሊ ተደሚሮም ዘርኢ እዮም።

ጸሓያዊ መዓልቲ፡ ደቂ ኣንስትዮን ህጻናትን ኣብ ጽላል ኣግራብ ኮፍ ኢሎም ይረኣዩ። እቶም ናይ እምኒ መንበር ነቲ ቦታ ብባህላዊ ስምዒት ርግኣት ይመልእዎ፤ ህዝቢ ኣብ ሰላምን ምዝንጋዕን ዝርከብ ይመስል።

ሓደ ናይ ትግራይ ፍሉይ ሓይሊ ክዳን ዝተኸደነ ሙሉእ ወታደራዊ ዕጥቂ ዝሓዘ ሰብ ኣብ ጉዕሾ ይርአ ኣሎ፡፡ እዚ ሰብ ኣብ ግዳጅ ዘሎ እዩ ዝመስል፡፡

እዚ ናይ ቁኖ መፍትሒ መስፈ እዩ፡፡ ካብቲ ንፈልጦ መስፈ ፍሉይ ዝገብሮ ኣብኡ ንተሎ መጋየፂ ኮይኑ ዘግልግል ምዃኑ እዩ፡፡ ብሓቂ ደስ በሃሊ መስፈ እዩ፡፡

ኣብዚ ኣብ ሰፊሕ መሬት ብዙሕ ህዝቢ ተኣኪቡ ዝተወደበ ስነ-ስርዓት ይካየድ ኣሎ። ኣብ ማእከሉ ዓቢ ሓዊ ይነድድ ኣሎ፡እዚ ድማ በዓል መስቀል ወይ ስነ-ስርዓት ደመራ ምዃኑ የመልክት። ኣብቲ ከባቢ ዘሎ ኣየር ንጹር ኮይኑ፡ ብድሕሪኡ ተፈጥሮኣዊ ቀጠልያ ኣግራብ ይርአ።

ፎቶ ዋልታ ዝብል መፋለጢ ኣሎ፡፡ መፋለጥታት ምህርትታትን ግልጋሎትን ንምፍላጥ ዝጠቅም እዩ፡፡ ስለዝኾነ ኣብ በሪ ዝልጠፍ መፋለጢ ንመንበቢ ዝስሕብ ኽኸውን ይግባእ፡፡

ናይ ኢትዮጵያ መንገዲ ባቡር ዝብል ፅሑፍ ዘለዋ መልክዐኛ ባቡር ትርአ ኣላ፡፡ እዛ ባቡር ናይ መስመር ጅቡቲ ምድሪ ባቡር እያ ትኾን፡፡

ኣብዚ ዘለው መናእሰይ ደቂ ተባዕትዮ ኣራንሺ ሕብሪ ዘለዎ ካቦን ገይሮም ናይ ህንፃ ስራሕቲ ወይ ንቲ ሚክሰር ከቢቦም ክሰርሑ እንዳተዳለው እዮም ዘለው ።

ሓንቲ ኣደ ምስ ክልተ ደቃ ደው ኢላ፡ ገጾም ብሓጎስ መሊኣ። ብድሕሪኦም ሓምለዋይ ግራት ሕርሻ መሬት ብሰላም ይደምቕ ኣሎ፤ ምዉቕ ስድራቤትን ሓጎስ ዕድልን ኣብ ሰለስቲኦም ርኡይ እዩ።

ኣብ ኣዲስ ኣበባ ዝርከብ ፓርክ ሓድነት ብኢድ ዝተሳእለ ካርታ ኣህጉር ኣፍሪቃ ዘለዎ ጸሊም ሓወልቲ እዩ። ጽቡቕን ሰላማውን መልክዓ ምድሪ ይፈጥር። ታሪኽን ባህልን ምስ ዘመናዊ መስሕባት ዘወሃህድ ናይ ሓድነትን ታሪኽን ተስፋን ቦታ እዩ።

እቲ ኣርማ ብዓብላሊ መልክዑ ቀይሕ ኮይኑ፡ ኣብ ጸጋም ምልክት ዓይኒ ሰብ ኣለዎ። ኣብ የማናይ ሸነኽ ናይቲ ኣርማ ብጸሊም ፊደላት ዝተጻሕፈ "ወይቦ" ዝብል ቃል ኣሎ። ዲዛይን ኣርማ ርክብ፡ ፍጥነትን ምልውዋጥ ሓበሬታን ዘንጸባርቕ እዩ።

ደስ በሃሊ! ናይ ፋብሪካ ዓለባ አልመዳ ዝብል ብዕንቋይ ሕብሪ ተፃሒፉ አብ ሓመኩሽታይ ሕብሪ ድሕረ ገፅ ይርከብ፡፡ እዚ ታፔላ አብ በሪ ናይ አልመዳ መእተዊ ዝተፀሓፈ ኮይኑ ሰማያዊ ሕብሪ ማዕፆ በሪን ብመልክዐኛ እምኒ ከዓ ተካቢቡ ይርከብ፡፡

መናእሰይ ደቂ ኣንስትዮ ብናይ ኦሮሞ ኣልባሳትን መጋየፅታትን ደሚቐን ይርአያ ኣለዋ፡፡ እዚ ናይ ኦሮሞ ህዝቢ ባህሊ ብጣዕሚ ደስ በሃሊ እዩ ዝኒሀ፡፡

ስምዒት ስነ-ስርዓትን ወተሃደራዊ ሓይሊን ሃገራውነትን ዘንጸባርቕ እዩ። ዩኒፎርም ዝለበሰ መርገጺ ሰራዊትን ምርኢት ባንዴራታትን፡ ልኡላውነት እታ ሃገር ንምሕላው ዝተገብረ ተወፋይነት ዘመልክት እዩ። ብቐንዱ ኣብቲ ስነ-ስርዓት ዝሳተፉ ኣባላት ሓይሊ ምክልኻል ሃገር ኢትዮጵያ ዝገልጽን እዩ።

ኣብዚ ብሰማይ ዝበርር ኣሞራ ይርአ ኣሎ፡፡ ነዚ ትዕድልቲ ኣዕዋፍ እንትንርኢ ናይ ስብእናና ክብሪ ረሲዕና ዋይ ኣነ ኣሞራ እንተዝኸውን ክንብል ንኽእል ኢና፡፡ ናይቲ ዑፍ ኩነት ደስ በሃሊ እዩ፡፡

ብመንፈስ ፍትሕን ኣገልግሎት ሃገርን ዝተመልኡ ኣባላት ፖሊስ ፌደራል ኣብ ኣኼባ ኮፍ ኢሎም ይረኣዩ። ገጾም ናይ ሓላፍነት ስምዒትን ርኡይ ዕቱብነትን ዝተመልአ እዩ፤ ኣብታ ሃገር ንሰላምን ድሕንነትን ዘለዎም ሓላፍነት ብኹርዓት የርእዩ።

እዚ ምስሊ እንሪኦ ዘለና ጀበና ይባሃል። ጀበና ንቡና መፍልሒ እንጥቀመሉ ኮይኑ ካብ መሬት ዝስራሕ እዩ። እዚ ድማ ናይ ትግራይ ጀበና እንዳተባሃለ ይፍለጥ።

ኣብ ከተማ ኣኽሱም ዝርከብ፣ "ኣንቲካ ፍሉይ ባህላዊ ቤት ምግቢ።" " ብውሽጥን ኣብ ደገን ብዕንጨይቲ ዝተሰርሐ ጠረጴዛን መንበርን ዘለዎ ቤት መግቢ ኮይኑ፡ ባህላዊ ምግቢ ኢትዮጵያ ብምቕራብ ዝፍለጥ እዩ።" እቲ ሃዋህው ናይ ኣጋይሽ ምቕባልን ሰላምን እዩ፣

እዚ ኣብ ጥቓ እቲ መንደቕ ዝተሓዋወሰ ተፈጥሮ ይርአ፣ ደረቕ ጨናፍር ኣብ መሬት ተደፊኡ ኣሎ። ኣብ ድሕሪት ዓባይ ገረብ ደው ኢላ ኣላ፣ ቆጽላ ኣብ ገለ ቦታታት ደረቕ ኣብ ገለ ቦታታት ድማ ቀጠልያ እዩ። ብርሃን መዓልቲ ሓያል'ዩ፡ኣየር ንጹር'ዩ።

ይ ርግኦን ስልስን መባልዒ ዘለዎ ገዓት ቀሪቡ ኣሎ፡፡ ብኸምዚ መልክዑ ዝቐረበ ገዓት እንታይ ክወፆ ኮይኑ፡፡ ኣይኮነን ንምብላዕስ ንምርኣይ እውን ደስ ዘብል እዩ፡፡

ኣብ ዕንጨይቲ ዝተሰርሐ ገዛ ዝርከብ ሳውና ክፍሊ እዩ። ሰባት ኣብ ጎድኑ ኣብ ዕንጨይቲ ዝተሰርሑ መንበር ኮፍ ኢሎም ብጻዕዳ መንጸፍ ተሸፊኖም ይርከቡ። ኣብ ማእከል መንደቕ ዘሎ ሞዛይክ ስነጥበብ ዘገርም እዩ። እቲ ከባቢ ብውዑይን ሕብሪ ናይ ሰላምን ምዝንጋዕን ስምዒት ይህቦ።

መጋየፂ ኮይኖም ዘገልግሉ ናይ ብረት ሰንሰላት እኔዉ፡፡ ናይ ብረት ሰንሰላት ናይ ክሳድ ወይ ድማ ኢድ መጋየፂ ኮይኖም ከገልግሉ ይኽእሉ እዮም፡፡

እዚ ካብተን ኣብ ማእከል ዘለዋ ክልተ ጻዕዳ ሸሓነታት ሓደ ዝተበፅበፀ ወይ ዝተቀመመ ቀለም እዩ። ቀለምን ድንሽን ብሰላም ኣብ ሰማያዊ ድሕረ ባይታ ተሰሪዖም ኣለዉ፡ እዚ ድማ ምልክት ጽባቐ ከም ተፈጥሮኣዊ ፍርያት እዩ።

ሕጉስቲ ፍሽኽታ ዝመልኣ መንእሰይ ጓል እያ። ድሙቕ ፍሽኽታን ኣዒንታን ነቲ ንጹህ ሓጎስ ቁልዕነት ዘንጸባርቕ እዩ። ጸጉራ ብጽፉፍ ተቖሪጹ፡ ቀይሕ ቬልቨት ክዳን ድማ ተኸዲና ኣላ። ኣብ ትሕቲ ሰማያዊ ሰማይ፡ናብ ካሜራ ኣተኲራ ትጥምት። ምዉቕን ኣወንታዊን ስምዒት እያ እተመሓላልፍ።

እዚ ኣብቲ ብኮብልስቶን ዝተሰርሐ ጎደና ሕብራዊ ፕላስቲክ ኣቑሑትን ባህላዊ ጨርቅን ኣብ ቅድሚት ድኳናት ተሰቒሎም ኣለዉ፤ ኣብ ንጹር መዓልቲ፡ ንጥፈታት ከተማን ባህላዊ ጽባቐን ኣብ ሓደ ኣረኣእያ የንፀባርቁ።

ቡዙሓት ሰባት አብ ቀይሕ ወንበር ኮፈ ኢሎም አኬባ እናተከታተሉ ይርከቡ፡፡ ካብዚኦም ሓንቲ ቀያሕ ሰበይቲ ግልብጭ ዝተቆነነት ዕንቋይ ሕብሪ ዘለዎ ፃዕዳ ነፀላ ዝተከደነት ኮይና፤ ማይክሮፎን ሒዛ ብኢዳ ምልክት እናሃበት ሓሳባ ተቅርብ አላ፡፡ አረ! ጅግና እያ፡፡

እዚ ናይ ዝኾነ ሰብ ታሪኽ ዝገልፅ ሓወልቲ እዩ ፡ ምስሉ ድማ ሓደ ቖልዓ ወይ መንእሰይ ክልተ እግሩ ሓፍ ኣቢሉ ኽዕሶ ወይ ዝወቕዕ ዘሎ ይመስል ።

ኣብ ከውሒ ዘሎ ቤተ ክርስቲያን ይርአ ኣሎ፡፡ ኣብ በሩ ካህን ዝመስሉ ምእመን ጠጠው ኢሎም ኣለዉ፡፡ ከምዚ ዝኣምሰለ ህንፃ ታሪካዊ ዋግኡ ዓብዪ እዩ፡፡

ሓደ ዓቢን ድሙቕ ቀይሕን ናይ ህንጻ ምልዓል ኣብ ሓደ ዓቢ ናይ ኮንክሪት ህንጻ ክሰርሕ ይረአ። እዚ ጽዑቕ ምንቅስቓስን ምዕባለን ዝብል ስምዒት ዘመሓላልፍ እዩ።

ኦርቶዶክሳዊት ተዋህዶ ቤተ ክርስቲያን ኢትዮጵያ ብዓል ኤጲፋንዮስ ተብዕል። ካህናትን ምእመናንን ባህላውን ናይ ቤተክርስትያንን ክዳን ተኸዲኖም ይረኣዩ። ሽማግለታት ቤተ ክርስቲያን ፍሉይ ክዳንን ቆቢዕን ይኽደኑ፣ ገሊኦም ድማ ነቲ ኣጋጣሚ ንምጽንባል መጽሓፍቲ ወይ መሳርሒ ጸሎት ኣብ ኢዶም ይሕዙ።

እዚ ዝተፈላለየ ሕብሪ ዘለዎ ተፈጥሮኣዊ ጽባቐ ዘርኢ እዩ። ኣብ ማእከል ቀጠልያ ሕብሪ ዘለዎ ማይ፡ኣብ ዙርያኡ ድማ ብቐይሕን ብጫን ዝተሸፈነ መሬት ኣሎ። ኣብ ልዕሊኡ ብጸሊም ፊደላት "ኣገረምቲ ቦታታት ቱሪዝም ኣብ ኢትዮጵያ"ተጻሒፉ ኣሎ። እዚ ተፈጥሮኣዊ መስተንክር ንዳናኪል ዲፕረሽን ዘዘኻኽር እዩ።

ዘመናዊ ናይ ኤልኢዲ መስትያት ሽቓቕ ይረአ ኣሎ። እቲ መስትያት ነቲ ሽቓቕ ጽሩይን ውቁብን ውቁብን ስምዒት ስለ ዝህቦ፡ ኣዝዩ ዘዛንን ባህ ዘብልን ቦታ ይገብሮ።

ኣብ ድሙቕ ዕንጨይቲ ዝተሰርሐ ክፍሊ ናይ መድረኽ መግለጺ ይካየድ ኣሎ። ኣብቲ ጣውላ ዝተፈላለዩ ትካላት ሚድያ ኣርማ ዘለዎም ሓያሎ ማይክሮፎናት ተሰሪዖም ኣለው። ባንዴራ ኢትዮጵያ ብኹርዓት ኣብ ጎድና ደው ኢላ ኣላ። እዚ ኣረኣእያ እዚ ስልጣንን ምትእስሳርን ሃገራዊ ኣገዳስነትን ዝውክል እዩ።

እዚ ማድያ በንዚን፣ ናፍጣን ላምባን መከፋፈሊ እዩ። እዚ መከፋፈሊ እዚ ንሓንቲ መኪና በንዚን እንዳመለአላ ይርከብ። እታ መኪና ሓንቲ ንእሽተይ መኪና እያ።

ብነዊሕ መስርዕ ተሰሪዑ ብዝተፈላለየ ዓይነት ቆጽሊ ዝተመልአ ሜዳ የርኢ። ብዙሓት ሰባት ብመስርዕ ኣብ ሜዳ ይሰርሑ ኣለዉ። እቶም ተኽልታት ብሓፈሻ ቀጠልያ ኮይኖም፡ተፈጥሮኣውን ዝለምዕን ሃዋህው ከምዘለዉ ዘመልክቱ እዮም። ኣብ ሓምላይ ሕርሻ ኣበርቲዐን ዝሰርሑ ኣእዳው፡ምንጪ ምግቢ ኣብ ጽባቐ ተፈጥሮ ዘርኢ እዩ።

ኣብ ብክሻ ዝተዘርገሐ ድካን ናይ ፍሩታት መሸጢ ከም በነና ፣ ብርጭቅ፣ ካብ ኣስቤዛ ድማ ሽጉርትን ኮሚደረን ኣብ ካብ ጣውላ ዝተሰርሐ ካሳ ኢና ንርኢ ዘለና።

ንምግቢ ዝውዕሉ ናይ እፅዋትን እንስሳን ተዋፅኦታት ንቆርበት ገፅ መንከባኸቢ እንትውዕል ንርኢ ኣለና፡፡ እዚ ሎሚ ዝተኣታቶ ዘሎ ዘግርም ዓይነት ልምዲ እዩ፡፡

ሚኒስትሪ እቶት ኢትዮጵያ፡ ስእሊ ቀዳማይ ሚኒስተር ኣብይ ኣሕመድ ዝሓዘት ጋዜጣ ኣሕቲሙ። ቴማ እታ ጋዜጣ ብዛዕባ ኣገዳስነት ግብሪን ሃገራዊ ልምዓትን ዝገልጽ ኮይኑ፡ንብልጽግናን ምዕባለን እታ ሃገር ናይ ተስፋ ስምዒት ይፈጥር።

እቲ ዓብይ ሻምብቆ ማይ ንምስሓብ ወይ ንምስሓብ ይጥቀመሉ፣ ።እቲ ማይ ጭቃን ዕግርግር ዝመልኦን ብምዃኑ፡ እቲ ከባቢ ጽሬት ዘይብሉ ድሌታት ማይ ሰባት ንምምላእ ዝውዕል ጻዕርን ጻዕርን የዘኻኽረና። ኣጠቓቕማ ማይን መስርሕ ስራሕን ዘርኢ ግብራውን ዝጭበጥን መዳይ ኣለዎ።

ካብ ናይ ኣትክልቲ ዓይነት ዝኾኑ ብዙሕ ኮሚደረ ኣብ ሓደ ሳንዱቕ ይራኣዩ። ኣዝዮም ፍሩያትን ጥዑማትን ይመስሉ፣ እዚ ድማ ብዙሕ ፍርያት ከምዘሎ ዘመልክት እዩ።

ሰማያዊ ቴማ ዘለዎ ፖስተር ናይ ዝተሰብረ ክብረወሰን ይረአ። ኣብ ማእከል ድማ ንናጽነትን ሓጎስን ዝውክል ገጽ ዘለዎ ሰብ ጻዕዳን ሕብራዊን ክዳን ተኸዲኑ ደው ኢሉ ይርአ። ብተስፋ ዝተመልአ ናይ ሓጎስ ስምዒትን ምትንኻፍ ሙዚቃን የመሓላልፍ።

እዚ ማእኸል ሕክምና ስኒ ዩንየን እዩ፡፡ እዚ ማእከል ኣብ ትግራይ ፍሉጥ ናይ ውልቀ ትካል ሕክምና ስኒ ኮይኑ ናይ መፋለጢ ፖስተራቱ ኣብ ብዙሕ ቦታታት ተበቲኑ ዝርከብ እዩ፡፡

ኣብ ማእከል እቲ ተፈጥሮኣዊ መልክዓ ምድሪ ዝተሰቕለ ውቁብ ገዛ እምኒ እዩ። እቲ ሕብርታትን ቅርጽታትን ንውዑይ ባህላዊ ስነ ህንጻ ገዛ ዘንጸባርቕ ኮይኑ፡ እቲ ቦታ ከም ዝተዘርግሐ ናይ ምዝንጋዕ ስምዒት የንጸባርቕ።

እዚ ኣብ ሰፊሕ ቀይሕ ሓመድ፡ ብዙሓት ቮልክስዋገን ቢትልስ ብሕብራዊ ስርርዕ ይረኣያ ኣለዋ። እቶም ሕብሪ ጻዕዳ፡ ጸሊም፡ ቀጠልያ፡ ብጫን ቀይሕን ኩሎም ተኣኪቦም ባህላዊ ሰልፊ መካይን ዝፈጥሩ እዮም።

እዚ መእተዊ መካነ እንስሳታት ኣዲስ ኣበባ እዩ። ኣብ ዓቢ እምኒ ‘ኣንበሳ መኽዘን’ ዝብል ጽሑፍ ኣብ ጎድኑ ድማ ባንዴራ ኢትዮጵያ፣ ብተፈጥሮኣዊ ጽባቐ ዝተባረኸ ቦታ እዩ። ድሙቕ ብርሃን ዘለዎ ቦታ እዩ።

እዚ ንእሽተይ ኣድጊ ኣብ ደረቕ ቆላ ደው ኢሉ ዘርኢ እዩ። ማእከላይ ስፍሓት ዘለዎ ቡናዊ ጸጉሪ ዘለዎ እንስሳ ኣብ ልዕሊ ኣኻውሕ ደው ኢሉ ይርከብ። እቲ መሬት ደረቕን ሑጻ ዝበዝሖን እዩ። እቲ ምድላው ገጠር ኮይኑ፡እዚ ድማ ጸሓያዊ መዓልቲ ምዃኑ የመልክት።

ሓደ ኣትሌት ብዓብይ ሓጎስ ባንዴራ ኢትዮጵያ ተኸዲኑ ኣብ ስታድዮም ደው ኢሉ፣ መዳልያ እናተቐበለ፣ ብብርሃን ፍቕሪ ክሓቑፍ ይረአ። ገጹ ብብርሃን ዘይተኣደነ ሓጎስን ክብርን ይበርህ፤ እቲ ምስሊ ነቲ ናይቲ ኣትሌት ጅግንነታዊ መንፈስ ብንጹር ይገልጽ።

ሪግሊስ ኤክስትራ ስፒርሚንት ሽኮር ዘይብሉ ድስቲ እዩ። ኣብ ሓደ ዓቢ ሳንዱቕ ዓሰርተ ዕሹግ ኣለዋ፣ ሓንቲ ንእሽቶ ዕሹግ ድማ ብቕድሚት ትርአ። ኣዝዩ መንፈስካ ዘሐድስን ጥዑምን ድማ ይመስል!

ኣብ ገዳም ቦታ ብእርከን ኣብ ዝተሰርሐ መሬት ዝራእቲ ተዘሪኦም ኣለዉ፡፡ ኣብዚ ከባቢ መንደር እኔቶ፡፡ እዛ መንደር በቲ ኣብ ከባቢኣ ዘሎ ልምዓት ዝማዕረገት ኮይና ትርአ ኣላ፡፡

እዚ ብረት ኣእጋር ዝድገፍ ቀሊል ቅርጺ ዘለዎ ናይ እንጀራ መጎጎ እዩ። ኣብ ላዕሊ ዘሎ መኽደኒ ንኹሉ ምድላው ምግቢ ይውክል፤ ኣብ ትሕቲኡ ዝተቐመጠ ጐሓፍ ንህይወት ዘቤታዊ ይውክል። እእዚ ንባህላዊ ምድላው ምግብን ቀሊል ናብራን ዝውክል እዩ።

ናይ ህጻናት ዳያፐር ኣብ ሓደ ድኳን ቀሪቡ ኣሎ። ሕብራዊን ብስእሊ ህጻናት ዝተመልአን ኮይነን፡ ናይ ጽቡቕ ምህላው ስምዒት ዘንጸባርቓን እየን፤ ናይ ህጻናት ምዕባለን መዕበዪን ገዛ ድሙቕን ዘይተጨናነቐን ዲዛይን ኣለዎ።

እዚ ብሕብሮም ዝተፈላለየን ተፈጥሮኣዊ ጽባቐ ዝመልአን ዝተፈላለዩ ዘርኢ ኣብ ዕዳጋ ኣብ ብዙሓት ጻዕዳ መዳበርያታት ተዓሺጎም ይርከቡ። እዚ ኩነታት ባህላውን ተፈጥሮኣውን ጽባቐ ናይቲ ከባቢ ዕዳጋ ዘንጸባርቕ እዩ።

ኣብዚ ዝተቐነነ ኣርተፊሻል ጨጉሪ ተንጠልጢሉ ኣሎ፡፡ ሎሚ ፀገም የለን ነዚ ኣእቲኻ ጨጉሪ ዘለዎ መሲልካ ምርኣይ ይከኣል እዩ፡፡ ዘይናትካ ከምዘየምሕር ግን ንፍለጥ፡፡

ደለብያን ኮፌትን ዝገበሩ ሞስሊም ህፃን ሒዞም ይኸዱ ኣለዉ፡፡ እቲ ህፃን ከምኦም ማዕረ ዝተኸደነ እዩ፡፡ ህፃን ኣብ ጐኒ ወለዲ ብኸምዚ ብፍቕሪ እንተዓብዩ እምነትን ባህልን ወለዱ እዩ ዝኽተል፡፡

ጸሊም ብረት ወይ ኣልሙልንየም ማዕፆ ኣሎ፣ መቐመጢ ክዳውንቲ ወይ መቐመጢ ካቦት። እቲ መደበር ነዊሕ ኮይኑ ኣብ ላዕሊን ኣብ ማእከልን ንመንጠልጠሊ ክዳውንቲ ዝኸውን ሓያሎ መንጠልጠሊታት ኣለዎ። ኣብ ታሕቲ እውን ክቡብን ጽኑዕን መሰረት ኣለዎ።

እዚ ንሪኢ ዘለና ፃዕራም ወዲ ካሮት ካብ ግራቱ ኩዒቱ ሕዙ ንርኢ ኣለና። እዚ ወዲ ኣብ ቀረባ እዋን ናይ ለውጢ ዓቅሚ ከርኢ እዩ።

ሰባት ናብ ቤተ እምነት ቦታታት ኣብ ዝኸድሉ እዋን ናይ ውሽጦም ጭንቀት፣ ታሕጓስ ከምኡውን ድሌቶም ንፈጣሪኦም ኣውፂኦም ንምዝራብን ንምምህፃንን ሓሲቦም እዩ።

ሳዕርታት፣ ላኻታትን መኾስተራትን በብወገኖም ንመሸጣ ብዝመስል ኩነታት ብሓደ ተሰጢሖም ኣለዉ፡፡ እቶም ሳዕርታትን ላኻታትን ንስፈ ምስራሕ ዘገልግሉ ናይ ግብኣት ዓይነታት እዮም፡፡

ኣቀራርባ ምንቅስቓስን ውልቃዊ ሓይልን ርኡይ እዩ፤ ሓደ ብሕብራዊ ዝተጠልፈ ክዳን ተኸዲኑ ኣብ ጽርግያ ክኸይድ ይረአ፤ ብድሕሪኡ ኮፍ ኢሎም ዘለዉ ተዓዘብቲ ኣተኲሮም ይዕዘቡ ኣለዉ። ሓይልን ትርጉምን ዘቕርብ ኩነታት እዩ።

ብጫ ሕብሪ ዘለዎ ሰራሚክ ዝተለመፀ ቦታ ፃዕዳ ዝተፀረበ እምኒ አብ ስሚንቶ ድሕረ ባይታ ተቀሚጡ ይርከብ፡፡ ይገርም! ነዚ እምኒ መን እዩ ፀሪብዎ?

ንእሽቶይ ህዝባዊ መጓዓዝያ ኣውቶቡስ ወይ ሚኒባስ፡ ኣብ ኢትዮጵያ ወይ ዞባ ምብራቕ ኣፍሪቃ ልሙድ እዩ። ንመዓልታዊ ንጥፈታትን መገሻን ዝውዕል ኮይኑ፡ ንህይወት ገጠር ወይ ከባቢ ከተማ ዝውክል እዩ።

ጉድኣት ዝበፅሖ ዝመስል ህንፃ ይርአ ኣሎ፡፡ እዚ ህንፃ ብጦርነት ዝተጐድአ እንተይኮነ ኣይተርፍን፡፡ ሎሚ ሎሚ ከምዚ ዝኣምሰለ ዝፈረሰ ህንፃ እንተርኢ ስለ ጦርነት ስለዝዝክር ደስ ኣይብለንን፡፡

ኣብዚ ጸሊም ባህላዊ ጫማ ይረአ ኣሎ። ብቀለቤት ተሸፊኑ ብጽኑዕ ገመድ ተኣሲሩ፡ ኣብ ድሙቕ ብርሃን ተቀሚጡ ኣሎ። ጽባቐን ቅርጽን ዘለዎ ትርኢት ኣብ ሓደ ምስሊ ይረአ ኣሎ።

ኣብ መድረኽ ፋሽን ሾው ብሰፊሑ ዝረአ ውቁብ ባህላዊ ክዳን እዩ። እቲ ክዳን ብጻዕዳ ዝተሸፈነ ኮይኑ፡ ብኢድ ዝተሰርሐ ውሕሉል ስልማት ብሰማያውን ቀይሕን እዩ። እዚ ደማ ብዛዕባ ባህላዊ ጽባቐ ብዘመናዊ መልክዕ ዘርኢ ምስሊ እዩ።

እዛ ኮብራ መኪና ኣብ ጥቓሓደ ፅቡቕ ካልሸሎ ዘለዎ ገዛ ጠጠው ዝበለት ትመስል ኣብቲ ፀግዒ ካንሸሎ ገዛ ዐብይ ልሙልም ተኽሉ ዝቦቖለ ኣሎ ኣብቲ ማዕፆ'ውን ቖፃልን ብጫን ሕብሪ ቐለም ኣሎ ።

እዚ እንሪኦ ዘለና ኣብ እዋን ኩናት ትግራይ ዝተፈፀመሉ ግፍዓዊ ዝኮነ ደብዳብ ኣየር ኣብ ዓዲ ዳዕሮ ዝበሃል ከተማ ኣብ ትግራይ ዝርከብ ብዕለት 11/05/2014 ዓ/ም ብግፍዒ ዝተደብደቡ እዮም።

ካብ ሕጊ ኣክበርቲ ኣከላት ዝባሃሉ ብኣከዳድነኦምን ዝገብርዎም ምቅስቃሳት ዝፍለጡ ሰባት እዮም ኣብዚ ዘሎ ናይ ጎማዶ ቆቢዕ ገይሩ ወታድራዊ ክዳን ዝተከደነ ሰብኣይ እዩ። ወታድራዊ ክዳን ዝተከደነ ብጣዕሚ እየ ዝፈርሕ።

ኣብ ናይ ኢትዮጵያዊ ቤት ምግቢ ብፍሉይ መልክዕ ዝተመላኸዐን ፣ ቀይሕ ጨርቂ ጠረጴዛን ኣለዎ። ኣብ ምሉእ እቲ ክፍሊ ባህሊ ኢትዮጵያ ዘንጸባርቑ ንኣሽቱ ፋኑሳት ተሰቒሎም፡ ምቹእን ተቐባሊን ሃዋህው ይፈጥሩ።

ኣብ ሰፊሕ ሓምላይ ሜዳ ደው ኢሎም ዘለዉ ጕጅለ ወይ ዕስለ ዜብራ፡ ተስፋ ዝመልኦ ዕረፍቲ ይህቡ። ጸሊምን ጻዕዳን መስመራቶም ኣብ ብርሃን ጸሓይ ብድሙቕ ይደምቕ።

ብርክት ዝበሉ ናይ መፀባበቂ ዕሹጋት አብ ፃዕዳ ጣውላ ተደርዲሮም ይርከቡ፡፡ ከም አብነት ቀይሕ፣ ሮዛ፣ ቆፃልን ፃዕዳን ሕብሪ ዘለዎም ሎሽናት፣ ቪታሚን ኢን ኦሊቭ ጨናታትን ወዘተ ይርከቡዎም፡፡

እዚ ዓብይ ኦም እዚ ማንጎ ገና እንተይፈረየ ኣብ ዕንበባ ከሎ እዩ። እዚ ማንጎ እዚ ምስ ፈረየ ቡዙሕ ማንጉ ከውፅእ እዩ።

ጥርሙዝ ባይጂዩ ዝተባህለ "ሉዝሆው ላኦ ጂያኦ ኤር ቹ" ዝበሃል ፍሉጥ ቻይናዊ መስተ። ባይጂዩ ካብ ዝስራሕ ሓያል ኣልኮላዊ መስተ እዩ። እቲ መስተ፡ ብሓጺሩ "ሉዝሆው ላኦ ጂያኦ" ነዊሕ ታሪኽ ዘለዎ ኮይኑ፡ ዕምቆት ባህሊ ዘንጸባርቕ እዩ።

ናይ እፅዋት ፃዕቒ ዘለዎ ከባቢ እኒሀ፡፡ ካብቶም እፅዋት ሓደ እቲ ፊት ንፊት ዝርአ ዘሎ ጊንዳዕ እዩ፡፡ እዚ እፅዋት ንመድሓኒት ዝጠቅም ምዃኑ ይንገር፡፡

እዚ ናይ ቡን መፋለጢ እዩ፡፡ ቡን ተቐልዩ ይርአ ኣሎ፡፡ ምስኡ ድማ ዝቕዳሕ ቡን ይርአ ኣሎ፡፡ ሰሓባይ ዓይነት ሜላ መፋለጢ እዩ፡፡

ሓደ ብዕድመ ዝደፍአ ሰብኣይ (ተባዕታይ) ኣብ ደገ ሓደ ገዛ ኣብ መንበር እምኒ ኮፍ ኢሉ ይርአ። ነቲ ባህላዊ ኣነባብራን ስነ-ጥበብን ዘንጸባርቕ ኮይኑ፡ ሰላማውን ርጉእን ገጠራዊ ወይ ከተማዊ ትርኢት ዝገልጽ እዩ።

ኣብዚ ብጽቡቕ ዝተሰለመ መድረኽ መርዓ ይረአ። ኣብ ማእከል ክልተ ዓበይቲ ንጉሳዊ መንበር ብወርቅን ጻዕዳን ዝተሰለሙ ኣለዉ። ኣብ ቅድሚት ገፊሕ ወርቃዊ ጠረጴዛ ኣሎ። እዚ ብጻዕዳ ዕምባባታትን ወርቃዊ መንበርን ጽባቐ ብርሃንን ዝተሰለመ መድረኽ መርዓ ብዛዕባ ፅቡቅ ሓጐስ ዘርኢ እዩ።

ጽሩይን ፍቑርን ባህላዊ ቅዲ ጻዕዳ ደቂ ተባዕትዮ ናይ ላዕሊ ኮፍ ኢሉ ደው ኢሉ ይረአ። እቲ ሕብርታት ብሓባር ዝወሃሃዱሉ ብርሃን ንልቢ ዝትንክፍ ባህላዊ ሽልማት ይህብ።

እዚ ብድሙቕ ጻዕዳ ዝፋንን ሰማያዊ መብራህትን ዝተሰለመ፡ ብሕብራዊ ዕምባባታት ዝተኸበበ ናይ በዓል መድረኽ መስተንክር እዩ። እዚ ምስሊ እዚ ብንጹር ናይ ሓጎስን ክብርን ስምዒት የመሓላልፍ።

እዚ ብበረኸት ዝተሰለመ ባህላዊ መርዓ ኣብ ዝተዘርግሐ ጎልጎል ዝተኻየደ ስነ-ስርዓት እዩ። ኣብ ማእከል ጻዕዳ ባህላዊ ክዳን ዝተኸደነት ሰበይቲ ኣብ ኢዳ ብዙሕ ሕብሪ ዘለዎ ሞኮምብያ ሒዙ ኣላ። እዚ ምልክት ባህላዊ ሓጎስን ማሕበራዊ ባህልን እዩ።

እዚ ሎጎ ባንኪ ንግዲ ኢትዮጵያ ዘርኢ እዩ። ብጸጋም ድማ ብድሙቕ ሕብሪ ዝተሰርሐ ኣርማ ናይቲ ባንክ ኮይኑ፡ ኣብ ማእከል ድማ "ሲቢኢ" ዝብል ዲዛይን ኣለዎ። እቲ ሕብሪ ወርቅን ቡናውን ኮይኑ፡ ክብሪ ናይቲ ባንክ ዘንጸባርቕ እዩ።

ሓንቲ መንእሰይ ባህላዊ ክዳን ኢትዮጵያ ወይ ኤርትራዊ ክዳን ተኸዲና ትርከብ። ምልክት ፋሽንን ጽባቐን ባህላዊ ሓበንን እዩ። እታ ጓል ኣንስተይቲ ዘመናዊ ክዳውንቲ (ጂንስ) ምስ ባህላዊ ክዳውንቲ ዝተዋሃሃደት ኮይና፡ ንብዙሕ ሸነኻት ናይቲ ክዳን ዘርኢ እዩ።

ናይ ንፅሕና መገልገልታት ዝኾኑ ፈሳሲ ሳሙናታት ብተፈላለየ ዓቐን ኣብ ጐማ ቀሪቦም ኣለዉ፡፡ ስለዝኾነ ድማ ሰብ ከም ዓቕሙ ክወስድ ይኽእል እዩ፡፡ እዚ ፅቡቕ ጥበብ እዩ፡፡

ኣብ መስኮት ድኳን ምርኢት ፍርያት ክንክን ቆርበት ይርአ። ፈለማ፡ “ፍጹም ጽባቐ” ዝበሃል መድሃኒት ከንፈር ይቐርብ፡ ኣብ ጎድኑ ድማ ዓበይቲ ፍርያት ክንክን ጸጉሪ ብቕቡል ኣገባብ ይቐርቡ። እቲ ቦታ ናይ ፍረሽነትን ጽሩይ ቅርጽን ስምዒት ኣለዎ።

መእተዊ ባህላዊ እንዳ ቡን ኢትዮጵያ፣ ምስቲ ኣረጊት ዕንጨይቲ ማዕጾኡን ቅብኣታትን ጽሑፋትን፣ ነቲ ባህላውን ነዊሕን ታሪኽ ፣ኣብ የማን እቲ ማዕጾ ዘሎ ስእሊ፡ ሓደ ሰብ ናብ ባህላዊ ቦታን ስነ-ስርዓት ቡንን ስምዒት ቅርበትን ሓልዮትን ማሕበራዊ ምትእስሳርን ዘንጸባርቕ እዩ።

ድብድብ ናይ ገጠር ገዛ ምስ ብራንድኡ ይርአ ኣሎ፡፡ ኣብቲ ብራንዳ እንስሳት ኣፅሊሎም ኣለዉ፡፡ ገባር ንባዕሉ ጥራይ እንተይኮነስ ንመፅለሊ እንስስኡ እውን እዩ ዝጭነቕ፡፡

ኣከዳድንኣ ደስ ዝብል ፅቡቅ ኣቃም ዘለዋ ባህላዊ ኪዳን ዝተከደነት ባህላዊ ፀጉሪ ዝተቆነንት ቆንጆ ጋል ራያ ብወሓዚ ማይ ትሓልፍ ኣላ ።

ኣብ ገጠር ዝርከብ ጽርግያ ሓሸራን ሓምላይ መልክዓ ምድርን ንቕድሚት ዝወስድ ነዊሕን ኣስፋልት ዝውክል፣ ብኽልቲኡ ወገን ሓምለዋይ ተኽልታትን ኣግራብን፡ ጎቦታትን ኣኽራናትን፡ ከምኡ’ውን ሰፊሕን ክፉትን ተፈጥሮኣዊ መልክዓ ምድሪ ኣለዎ። ህዱእን ሰላማውን ቀዛሕታ ይህብ። ምልዕዓልን መሳጥን ገጠራዊ ጽባቐ ይፈጥር።

ኣብ ጣውላ ብዓቢይ ብያቲ ፔፐሮኒ ፒዛ ማኣዲ ተቐሪቡ ኣሎ። ሓያሎ ሰባት ንሓንቲ ቁራጽ ናይቲ ፒዛ ንምሓዝ ኢዶም ክዝርግሑ ይረኣዩ። ውሑዳት ብርጭቆታት ቢራ እውን ኣለዉ። ዘዘናግዕን ምሕዝነታዊን ግዜ ምዃኑ የርኢ፡፡

ንገዛ ዝጠቅም ብኤሌክትሪክ ዝሰርሕ ብሌንደር/ቾፐር ኣብ ነዊሕ ገመድ ተተሓሒዙ ይረአ። እቲ ታሕተዋይ ክፋል ንጹር እዩ፣ ከመይሲ ካብ ብርጭቆ ዝተሰርሐ እዩ፣ ስቕ ኢሉ ድማ ደው ኢሉ፣ ረብሓታት ናይ ሓደ ተስፋ ዘለዎ ናይ ገዛ ንግዲ ዘርኢ እዩ።

ኣብ ጸልማት ለይቲ ዝተራእየ ክትሪኦ ዘፍርሕ እንስሳ ዘገዳም ብጭቃ ተለፍፂፁ ኣካላቱ ብሓይሊ ከንቀሳቕስ ይረአ። ብርሃን ናይቲ ትርኢት ኣብ ኣዒንቱ ምስ እንትወቅዕ ቁሩብ ዘሕፍርን ዘድንቕን ስምዒት የቕርብ።

ዝተፈላለየ ዓቐንን ቅርጽን ዘለዎም መስተታት ጥርሙዝ ብርጭቆ ዝእከቦ ቦታ እዩ። እዞም ጥርሙዝ ብሓባር ይቕመጡ። ብዙሕ ነገራት ኣብ ሓደ ቦታ ተኣኪቡ ዘለዎ ናይ እንዳ መስተ ቤት ቦታ ምዃኑ የመልክት።

ናይ ማዕተብ መስቀል ብፀሊምን ፃዕዳን ኮይኑ ብ ክሪ ተኣሲሩ ብዙሕ ናይ ክሳድ ኣብ ሓደ ተኣሲሩ ኣሎ ። ኣብ ሰማያዊ መዳበርያ ተቀሚጡ ኣሎ ።

እዛ ኣይሱዝ ናብ ፅዕነት እትፃዓነሉ እንዳከደት ኣላ። እዛ ኣይሱዝ እዚኣ ቡዙሕ ፅሕነት እትሽከም እያ። እዛ ኣሱዝ እዚኣ ንሕብረተሰብ ቅልጡፍ ግልጋሎት ክረክብ ትሕግዝ እያ።

እዚ ንእሽቶ ቡናዊ ኣንጭዋ፡ ብጸጋም ኮፍ ኢሉ፡ ነዊሕ ጭራን ንኣሽቱ እግርን ዘለዎ እዩ። ኣካላቱ ብጸቢብ ጸጉሪ ዝተሸፈነ ኮይኑ፡ ኣብ ልዕሊኡ ንኣሽቱ እዝንን ጸለምቲ ኣዒንቲን ይረኣዩ። እዚ ብሰፊሕ በረኸት ዝቐርብ ተፈጥሮኣዊ እንስሳ እዩ።

እዚ ዝረአ ዘሎ ጻዕዳ ቡን ፍንጃል ኮይኑ፡ ኣብ ላዕሊ ግን ብሕብሪ ዝተቐብአ መስተንክር ኢትዮጵያዊ ስነ-ጥበባዊ ዲዛይን ኣለዎ። እዚ ዲዛይን ብድሙቕ ሕብሪ ዝተሰርሐ እዩ፤ እቲ ዲዛይን ባህላዊ ክዳን ኢትዮጵያ ዝመስል ኮይኑ፡ ብዘገርም ቅርጽን ሕብርታትን ዝመልአ እዩ።

ኣብ ማእከል ጽርግያ ደው ኢሉ ዝነበረ ሰብኣይ፡ ዓቢይ መሶብ ወይ ዘምቢል ምግቢ ኣብ ርእሱ ተሰኪሙ ክኸይድ ይርአ። መዛኑኡ ኣብ ቅድሚኡ ደው ኢሎም ይዕዘቡ፡ እቲ ጽሩይን ተፈጥሮኣውን ጽባቐ ናይቲ ናይቲ መዓልቲ ትርኢት ድማ ደሚቑ ይረአ።

ኣብዚ ኣብ ሓደ ጠረጴዛ ዝሰርሕ ሰብኣይ ይረአ ኣሎ። ኣብ ቅድሚኡ ብሐምላይ ዝተለበጠ ጀሪካናት ተዘርጊሑ ኣሎ። እዚ ስራሕ ማይን ጽሬትን ተፈጥሮኣዊ ስነ-ጥበብ እዩ።

ጫፍ ናይ ሓንቲ ብብርሃን ጸሓይ ዝተሓጽበት ዓባይ ፍረ ኦም ይረአ። ድሙቕ ቀጠልያ ቆጽሊ ዘለዎም ኣግራብ ነዋሕቲ ደው ኢሎም ነቲ ተፈጥሮኣዊ ቅሳነት ዘንጸባርቑ እዮም። ብደረቕ ሓመድ ዝተጸገበ ሕብሪ መሬት፡ ተስፋ ዝህብ ብርሃን ይመስል።

ኣብ ዓሚቕ ድስቲ ፍርፍር ነገር ኣብ መኣዲ ቀሪቡ ኣሎ፡፡ እዚ ፍርፍር ብስጋ ወይ ብስልሲ ዝተሰርሐ እንተይኮነ ኣይተርፍን፡፡ ብዝኾነ ግን ደስ በሃሊ እዩ፡፡

ኣብ ብርክ ዘበለ ናይ ቡና ኣቁሑ ተቀሪቡ ፎርኔሎ፣ ፈናጅል፣ ኣብ ታኒካ ዕምበባ፣ ጀክ ክልተ ኣሎ። ሰቲ ተነስኒሱ እንኳዕ ደሓን መፃኩም ዝብል ታቤላ ተለጢፉ ኣሎ።

ኣብ እዋን ሕርስን ሕማምን፣ መጉዳአቲ ከበፀሕ እንተሎ ቀልጢፈን ናብ ናይ ጥዕና ትካል ከብፃሓ ዝክእላ ኣቡላንስ ይበሃላ። ኣቡላንስ ናይ መስቀል ቅርፂ ዘለዋ ብቀይሕ ሕብሪ ዝተቀበኤ ምልክት ኣለዋ። ናይ ኣቡላንስ ድምፂ ብጣዕሚ የደንግፀኒ።

እዚ ምስሊ እዚ ዘመናዊ ዝኮነ ሓደ ናይ ሕርሻ ዓብይ ካፓስ ወይ ድርጅት እንትከውን ኣብ ከባቢኡ ድማ ቡዙሕ ብዝራሕቲ ዝተሸፈነ ንርኢ ኣለና ።

ሰባት ናይ ንግዲ ስራሕቶም ንምክያድ ናይ ቦታን ግዜን ኣማራፅታት ኣይጥቀሙን። እዚ ድማ ንምርግጋፅ እዚ ብቴንዳ ዝተሰርሓ ናይ ባህላዊ ዓላውቲ መሸጢ እዩ። ክመይ ዓይነት ስራሕቲ ምርኣይን ምምልካትን የሓጉሰኒ።

ተመስገን ኣምላክ! ኣነስ ናይ ኦርቶዶክስ ተዋህዶ ነዋያተ ቅዱሳን ክሪኢ እንተለኩ ብጣዕሚ እየ ዝሕጎስ ። ኣብዚ ዘላ መስቀል ድማ ካብ ዕንፀይቲ ዝተሰርሐት ብናይ ማርያም ምስ ወደ ስእሊታት ተማላኪዓኣላ። እዚኣ ናይ ሓጥያት መጥፊት ተባሂላ ትእመነላ ።

ኣብ ውሽጢ ደምቢኡ ኾይኑ ከፍቲ ሓሰር ወይ መግቢ እንዳበልዓ ይመስል ፡ እቲ ከፍቲ በጋይት እዩ ዝመስል ምኽንያቱ ቐርኑ ኑኡሽተይ እዩ ዘሎ ።

ደስ ዝብሉ ጸሊምን ጻዕዳን ኣዲዳስ ስኒከር ናይ ደቂ ኣንስትዮን ተባዕትዮን ኣብ ጽሩይ መደርደሪ ይረአ፤ ቅልልነትን ዘመናዊ ጽባቐን ዘንጸባርቕ ስነ-ጥበባዊ ድርሰት የቕብ።

ዝበዘለን ዘይበሰለን ኮሚደረ ንምግብነት ዝውዕል፤ ማለት ፀብሒ ንምቃርን ንምሕፋስ እነጥቀመሉ ተክሊ እዩ ፤ ካብኡ ሓሊፉ ድማ ከም መመላክዒ ማለት ማዳ፣ ፈፀጋ፣ ዘለዎ ገፅ ንምፃህ ይጠቅም።

መሰቦ ፋብሪካ ናይ ስሚንቶ ፋብሪካ ኮይኑ እቲ ብፅፈት ዝሰርሕ ፋብሪካ እዩ። መሶቦ ስሚንቶ ናይ ትእምርት ትግራይ ሓደ ዝኮነ ኣብነታዊ ፋብሪካ እዩ።

እዚ ኣብ ድሙቕ ብርሃን ዝተቐመጠ ሕብራዊ ጫማ ዘርኢ እዩ። እዚ ብሰማያውን ዝተፈላለየ ቅርጽታትን ዝተሰለመ ጫማ፡ ኣብ ጽኑዕ መሬት ዝተቐመጠ ሕብራዊ ጽባቐ እዩ።

ኣረጋውያንን ኣኽበርትን ኣሕዋት ኣብ ትሕቲ ጽላል ዓብይ ገረብ ተኣኪቦም ይረኣዩ። ተስፋን ጥበብን ዋጋ ታሪኽን ዘበራብር ህያው ትርኢትን ናይ ባህሊ ዘንፀባርቕን እዩ።

እዚ ናይ ላስቲክ መዐሸጊ ኮይኑ ኣብዝሓ ዝጥቀምሉ ኣብ ዓበይቲ ሸቀጣሐቀጥ እንትከውን ዝተፈላለዩ ዝተፈላለዩ ነገራት መዐሸጊ እዩ። ንኣብነት ምግቢ ክኮን ይክእል እዩ።

እዛ ማሽን ንሓፂን ብዝድለ ዓቐን ብፍጥነት ትቖርፅ ማሽን እያ፡፡ ንሕና ግን ገና ኢና፡፡ ኣብ ከምዚኣ ዝበላ ዘመናዊ ማሽን ኣይርአያን፡፡ የሕዝን፡፡

ናይ ደቂ ኣንስትዩ ፅባቀ መሐለዊ ዝኮነ ሓደ ዝተፈላለዩ ግገርሲሊን ኝ፣ ሻምፖን ቅብኣትን ፣ ካልኦት ኣብ መደርደሪ ተቀሚጦም ንመሸጣ ተቀሪቦም ይመስሉ።

ቀይሕ ሕብሪ ዘለዎ ጣውላ ዓራት ኣብ ሳዕሪ ዘለዎ ቦታ ተቀሚጡ ይርከብ። እዚ ጣውላ ዓራት ኣብ ኣንጎሎ ነዋሕቲ ጠጠው ዝብሉ ዕንፀይቲ ኣለውዎ።

እዚ ጋዜጣ ዝንበብ እዩ ቑም ነገሩ ድማ ብዛዕባ እቶት ንልምዓት ዝውዕል ምዃኑ እዩ ዘብራህርህ ዘሎ ፡ብመልክዕ ምስልታት ዝተሓገዘ ሓበሬታ'ው ሒዙ ኣሎ ንኽተንብቦ ድማ ብጣዕሚ ይስሕብ ።

እዚ ብባህላዊ ናይ ፍጻመ መፋለጢ ብኣራንሺን ጻዕዳን ሕብሪ ይረአ ኣሎ። ኣብ ማእከል ብዓበይቲ ፊደላት 'እንቋዕ ደሓን መጻእኩም' ዝብል ጽሑፍ ዘለዎ፡ ኣብ ታሕቲ ድማ ብጽፉፍ ዲዛይን ናይ ስፖንሰር ኣርማታት ኣለው።

ጽቡቓት ናይ ቆርበት ቡትስ ጫማ ናይ ኣንስትዮ ይረኣዩ። ጸሊምን ጻዕዳን ሕብራዊ ውህደት ዘለዎም ኮይኖም፡ ዝሓሸ ጽሬትን ዕረፍቲ እግርን ከም ዝህቡ ይረአ።

ናይ ኢትዮጵያ ፖለቲካ ፓርቲታት ናይ ሓባር ቤት ምኽሪ ጠቕላላ ጉባኤ ኣብ ዝብል ፖስተር ሰባት ተኣኻኺቦም ኣለዉ፡፡ ከምዚ ዓይነት ልምምድ ደስ በሃሊ እዩ፡፡

እዚ ኣብ ክፍሊ ተምሃሮ ብትኹረት ኮፍ ኢሎም ይሰምዑ ኣለዉ። መምህር ጻዕዳ ብርዒ ሒዙ ደው ኢሉ ትምህርቲ ይህብ ኣሎ፤ ብድሕሪኡ ኣብ ሰሌዳ ትምህርቲ ተጻሒፉ ኣሎ። እቲ ብርሃን ንብምልኡ እቲ ክፍሊ የብርሆ ኣሎ።

ዓሰርተ ክልተ (12) ሰማያዊ መትሓዚ ዘለዎም ዝተፈላለየ ዓቐንን ዓይነትን ዘለዎም ናይ ቀለም ብራሻታት ብተኸታታሊ ይርኣዩ። ንስእሊ ዘነቓቕሕ ጽሩይን ብጽቡቕ ዝተወደበን እኩብ ናውቲ ስነ-ጥበብ ዘርኢ እዩ።

ናይ ኢትዮጵያ ስታትስቲክስ ኣገልግሎት ኣርማ ይርአ ኣሎ፡፡ እዚ ዓብዪ ሃገራዊ ረብሓ ዘለዎ ትካል ንፖሊሲ ቀረፅትን ንካልኦትን ግብኣት ዝኾን ናይ ስታስቲክስ መረጃ ዘቕርብ እዩ፡፡

ኣዝዩ ጥንታዊን መንፈሳዊ ስምዒት ዘለዎን ውሽጣዊ ክፍሊ ቤተ ክርስቲያን እዩ። እቲ ቦታ ብነዋሕትን ድልዱልን ኣዕኑድ ዕንጨይቲ ዝተደገፈ ኮይኑ፡ ጥንቃቐ ብዝተቐርጹ ቅርጻታት ዝተሰለሙ እዮም። እዚ ቤተ ክርስቲያን ነዊሕ ታሪኽን ዓቢ መንፈሳዊ ትርጉሙን ከም ዘለዋ የርኢ!

ዝተፃበብ ገዛውቲ ይርአ ኣሎ፡፡ እቲ ይርአ ዘሎ ካብ ባሊቃ ዝተሰርሐ ተንጠልጣሊ መመላክዒ ኣብ በሩ ዘለዎ በዓል ሓደ ደብሪ ገዛ ባር እዩ ዝመስል፡፡ እቲ ከባቢ ግን ንባር ዝኾን ኣይመስልን፡፡

ናይ ኢትዮጵያ ፌደራል ፖሊስ ኣርማ ይርአ ኣሎ፡፡ ኣብዚ ኣርማ ሚዛንን ኮኸፍን ይርአያ ኣለዋ፡፡ እታ ሚዛን ንፍትሒ ትውክል ክትከውን ትኽእል እያ፡፡ እታ ኾኸብ ግን እንድዒ፡፡

ሰለስተ ደቂ ኣንስትዮ ብሓጎስ ኣብ ልዕሊ ሓዊ ዕንጨይቲ እንጀራ ክጥሕና ይረኣያ። ካብቲ ትኪ ዕንጨይቲ ዝወጽእ ትኪ ይለዓል፣ ውዑይን ፍቕርን ስድራቤት ድማ ኣብ ምሉእ እቲ ምስሊ ይስመዓካ።

ኣብ ጽምው ዝበለ ቀላይ ኣብ መንጎ ነዋሕቲ ኣግራብ ብዕንጨይቲ እተሰርሐት ጃልባ ቀስ ኢላ ትሕንበብ። እቲ ማይ ህዱእ ኮይኑ፡ ብሰማያውን ብሩርን ብርሃን ይንጸባረቕ። ናይ ተስፋን ሰላምን ስምዒት ዝህብ እዩ። ተፈጥሮን ቅሳነትን ብስኒት ዝተሓዋወሰ እዩ።

ኣብ ማእከሉ ብፍቕሪ ዝተሓዋወሰ ክልተ ቅርጺ ልቢ ዘለዎ ቀጢን ሰንሰለት ወርቂ ብድሙቕ ኣራንሺ ይበርህ። ሕብሮም ውዑይ ስምዒት ዘመሓላልፍ ኮይኑ፡ እቲ መንጠልጠሊ ኣንሶላ ድማ ከም ቀሊል መግለጺ ፍቕሪ ኮይኑ ይስምዓካ።

እዚ ኣድጊ ኣብ ኣስፋልት ጽርግያ ብግቡእ ተኣሲሩ፡ ክልተ ሰባት ተሰኪሙ ይረአ ኣሎ። ድሕሪኡ፡ ተፈጥሮኣዊ ኣግራብን ኣኽራንን ንጽባቐ ናይቲ ምስሊ ይውስኹ። ሕብራዊ ክዳንን ጉዕዞ ተስፋን ኣብ ሓደ ራእይ የንፀባርቁ።

ናይ ኢትዮጵያ ባንዴራ ምስሊ ዘለዎ ስኒከር ጫማ ይርአ ኣሎ፡፡ እዚ ዓይነት ስታይል ንመጀመርያ ግዜ እየ ዝርኢ ዘለኹ፡፡ ደስ ዝብል እዩ፡፡

ሰለስተ ኣዋልድ ብ ናይ ኦሮሞ ባህሊ ዝኮነ ክዳንን መጋየፅን ጌረን ብጣዕሚ ደስ በሃልቲ ኮይነን ኣብ ኢደን በትርን ቆፅልን ሒዘን ኣብ ለምለም ዝኮነ ቦታ ደው ኢለን ኣለዋ

ብዙሓት ደርሆታት ኣብ ብዙሕ ቦታታት ብጽኑዕ ዝተሰፍየ ዕንጨይትን ገመድን ጓጓታት ኮፍ ኢለን ይረኣያ። ኣብ ዙርያ መኣዲ ንጥፈታት ዕዳጋ ጥሪት ገጠር ብሕብሪ ይበርህ፤ ብናይ ምፍላጥ ድምጾምን ንቑሕ ኣጠማምታኦምን ገጠራዊ ተስፋ ይፈጥሩ።

ኣብዚ ኣዝዩ ደስ ዝብል ገፀ ምድሪ ይርአ ኣሎ፡፡ እዚ ናይ ሕርሻ መሬት፡ ሩባ፣ ሰውሕን ጎቦታትን ብድምር ዝፈጠርዎ ፍሉይ ፅባቐ እዩ፡፡

ኣብ ሰጥ ዝበለ መይዳ በረኻ ዝበቖሉ ዓበይቲ ኣእዋማት እዩም ፡ እቲ መሬት ፅዕድው ዝበለን ወዝ ዘይብሉን እዩ ዝመስል ፡ ኣብ ጥቕኡ ዓዲ ዘለዎ ኣይመስልን ።

እዞም ናይ ኢትዮጵያ ባንዴራ ኣብዘለቶ መድረኽ ጠጠው ኢሎም ንሪኦም ዘለና ሰብ ፕሮፌሰር ክንደያ ገብረሂወት ይበሃሉ፡፡ ናይ መቐለ ዩኒቨርሲቲ ፕረዚደንት እዮም ነይሮም፡፡

እዚ ኣብ ኣኽሱም ማይሹም ዝበሃል ቃላይ ከባቢ ይርኣይ ዘሎ ስርዓት ናይ ጥምቀት በዓል ስርዓት እዩ፡፡ እዚ ቃላይ ንነዊሕ እዋን ጥምቀተ ባህር ኮይኑ እናገልገለ ዝመፀ እዩ፡፡

እንዳ ብረታ ብረት ስራሕቲ ዝስረሓሉ ቦታ እዩ ፡ እዛ ኣብ ቕድሚት ትረኣ ዘላ ድማ ተንቐሳቓሲት መቨየዲት እያ እዚኣ ብጣዕሚ ስራሕ ዘቕለለት መሳርሒት እያ ።

አሰይ ክትጥዕም ምግቢ! ፃዕዳ ጣፍ እንጀራ ብስጋን ጉዕን ሽጉርቲን ዘለዋ ኮይና፤ አብ ብራማ ሕብሪ ቢያቲ መብልዒ ምግቢ ተቀሚጣ አብ ፀሊም ድሕረ ባይታ ትርከብ፡፡ እዛ ምግቢ ጥብሲ ተባሂላ ትፍለጥ፡፡

ኣብ ቅድሚ ሓደ ታሪኻዊ ጻዕዳ ህንጻ፡ ዕሙር ትርኢት ዕዳጋ ይርአ። ሕብራዊ ባህላዊ ክዳውንቲ ዝተኸድና ደቂ ኣንስትዮ፡ ገሊአን ንብረተን ኣብ መሬት ዝዘርግሓ፡ ንግዲ ከካይዳ ይረኣያ። እዚ ህያውን ባህላውን ስምዒት መዓልታዊ ህይወት ዘንጸባርቕ እዩ።

እዚ ምሉእን ዘመናውን መደበር ቲቪ ዘርኢ እዩ። ብውህደት ጻዕዳን ጸሊምን ሕብሪ ዝተሰርሐ ኮይኑ ኣብ ዓቢ ገጽ ኮፍ ኢሉ ይርከብ። ኣብ ታሕቲ ዕጹው መትሓዚታትን ክፉት ቦታታትን ኣሎ። ዘመናዊነትን ቅልልነትን ኣብ ሓደ ቦታ ዘወሃህድ ናይ ገዛ ጽባቐ እዩ።

እዞም ናይ ውጭ ዓዲ ዜጋ ኮይኖም ቀያሓቲ ሕብሪ ኮይኖም ፀሊም ክዳን ፃዕዳ ነገር ናይ ኤለትርክ መተሓሓዚ ዝመስል ጠጠው ዝበለኮይኑ ተኪዲኖም ናይ ላዕሊጅባ ናይ ታሕቲ ስረ ብውሽጢ እውን ፀለም ዝተከደኖ እንትኮኑ ብተለምዶ ቻይና እደተበሃሉ ዝፅውዑ እዮም።

ፍሩይን ጥዕና ዘለዎን ናይ ኣሕምልቲ ዕዳጋ ይረአ! እቶም ኣሕምልቲ ብጥንቃቐ ኣብ ጽሩይ ጻዕዳ መሸማዕ ተቐሚጦም ስለዘለዉ፡ እቲ ሸያጢ ኣብ ስርሑ ዘለዎ ፍቕሪ ዘርኢ እዩ። እዚ ድሌት ጥዕና ዘለዎ ምብሳል ዘበራብርን ጽባቐ ተፈጥሮ ዘርኢን እዩ!

እዚ ኣብ ወሰን ጽርግያ ኣብ ዝርከብ ጠረጴዛ ኣንጻር ሰማይ ለይቲን ነዋሕቲ ህንጻታትን ብቐይሕ ፊደላት ዝተጻሕፈ "ኤትዮ❤ጵያ"። እዚ ምስሊ እዚ ምልክት ፍቕርን ሃገራውነትን ብንጹር ዝገልጽ እዩ።

ብጸጋም መነጽር፣ ባህላዊ ክዳን ኢትዮጵያ (ቀጠልያን ሕብራዊን ትሪም ዘለዎ ጻዕዳ ስረ) ዝለበሰ ፍሽኽታ ዝመልኦ ሰብኣይ ኣሎ። ሓደ ፍሉጥ ጀነራል ዝሓዘን ተፈጥሮኣዊ ጽባቐ ዝመልአን ፣ እዚ ሕጉስን ዘኹርዕን ኮይኑ ይስምዓኒ።

እዚ ብቀጠልያን ብጫን ዝተሸፈነ ሳንዱቕ ናይ ህጻናት ዳያፐር፡ ብደቂቕ ፊደላት ዝተጻሕፈ"ፓምፐርስ ሓድሽ ህጻን ደረቕ" ዝብል ጽሑፍ ዘለዎ። ልዑል ጽሬትን ዕሸላት ቃል ዝኣትውሉ ደረቕነትን ዘመልክት እዩ። ኣብ ታሕቲ 40 ዳያፐር ብብዝሒ ተገሊጾም ኣለዉ።

እዚ ካብ እምኒ ዝተሰርሓ ዝተሰርሓ ኮይኑ ከም እንዕዘቦ ናይ ማይ ግድብ ንመስተ ማይ፣ ንሓይሊ ኤሌትሪክ፣ ንመስኖን ዝኣምሰሉ ዝጠቅም ግድብ ዝተሰርሓ ይመስል።

እዚ ኣብ ጽላሎት ጫካ ትምህርቲ ከም ብርሃን ህይወት ኮፍ ዝበሉ እዮም። ኣብ እምኒ ዝዓረፈት ቀልዓ ኢድ ኣብ ደፍተር ትምህርቲ ገይራ ኣላ። ኣብ ማእከል ተፈጥሮ ትግሃትን ተስፋ ትምህርትን ኣብ ሓደ ምስሊ ይራኣዩ።

እቲ ገዛ ዘመናውን ዕድመ ዝህብን ኣሰራርሓ ዓየነት ዝተሰርሐ ይመስል። እቲ ህንፀት ብእምኒን ብብርሃን መስኮትን ዝተሸለመ ብሙሉኡ ድማ ኳርቲዝ ዝተገበረሉ እዩ።

ኣብ ከተማዊ ከባቢ ንግድን መዓልታዊ ህይወትን ዝረኣየሉ ትርኢት እዩ። ካብቶም ሰባት ነቲ ኣብታ ዓረብያ ዘሎ ጽዕነት ከስተኻኽሉ ይረኣዩ። ሰማያዊ መንደቕን ምልክት ፔፕሲን እውን ኣብ ድሕሪት ይርአ። እቲ ሓፈሻዊ ሃዋህው ህያውን ጽዑቕን ስራሕ ህርኩትነትን የርኢ።

ሓንቲ ቡናማ ሕብሪ ዘለዋ በቅሊ ሰማያዊ ሕብሪ ዘለዎ ናይ ማይ ታንከር አብ ጋሪ ተፃዒኑ አብ ወሰን እስፓልት ይርከብ፡፡ አብታ በቅሊ ከዓ ናይ ቀላሚጦስ ኦም ዝተቀለጠ ተደርዲሩ ይርከብ፡፡ ወይጉድ! እታ ጋሪ ክትጠፍእ እያ፡፡ ሰብ ዝበሃል የብላን፡፡

እዚ ቦታ ሓዱሽ መንደር እዩ ዝመስል፡፡ ዋላ ሓደ ናይ ሰብ ይኹን ናይ ተሽከርከርቲ ምንቅስቓስ ኣይርአየሉ ኣይኮነን፡፡ ሰብ ዝናፈቐሉ ቦታ እዩ ዝኔሀ፡፡

እታ ዘላ ሰበይቲ ትሻይቱ ባራኪ ዝተባህለት ፍልጥቲ ኤርትራዊት ሙዚቀኛን ገጣሚትን እያ። ብድሕሪት ባንዴራ ኤርትራ ሒዞም፡ ላርማ ዝመስል ባህላዊ መሳርሒ ሙዚቃ ክጻወቱ ይረኣዩ። እዚ ትርኢት ብስነ-ጥበባዊ ጽባቐ፡ ባህላዊ ሓበንን ዓሚቝ ስምዒትን ዝመልአ እዩ።

ብዙሓት ካራሜላታት መንቶስ ኣብ ድኳናት ብዝተፈላለየ ሕብሪ ይቐርቡ። እቶም ሕብረተሰብ ሓጎስ ዝለዓዓሉን ንዓይኒ ዘሐጉሱን ሕብርታት ህቡባት ኮይኖም ሓደስቲ መኣዛታት ይተኣታተዉ።

እዚ ኣብ ሓደ ዓቢ ኣዳራሽ ብዙሕ ህዝቢ ብትኹረት ኮፍ ኢሉ ኣሎ፤ ኣብ መድረኽ ቀይሕ ጠረጴዛን ኣብ ልዕሊኡ ዝተቐመጠ ዕምባባታትን ክብሪ ናይቲ ዘተ ዘመልክት ነበረ። ኣብቲ ብብርሃን ዝተመልአ ኣዳራሽ፡ ድምጺ ተስፋን ጸዓት ዘተን ተሓዋዊሱ ይረአ ኣሎ።

ኣብዚ ኣብ መሬት ደው ኢላ፡ ሓንቲ ኤክስካቫተር መኪና ትርአ። ኣብ ቅድሚኡ ብዙሕ ሓመድ ተሰኪማ ትኸይድ ኣላ፣ ብዓቢ ሓይሊ። ሰማይ ምስቲ ጭቃ ዝመልኦ ደበናቱ ሓይሊ ጉልበትን ቃልሲ ህንጸትን ይገልጽ።

ሓደ ጉጅለ/ እኩብ ዝሓዘ ናይ ፀወታ ጋንታ ሰባት ኣብ ሰፊሕ መሬት ብሓባር ክሰርሑ/ ክለማመድ ይረኣዩ። ጸዓትን መንፈስን ዝመልአ ምንቅስቓስ እዩ።

ጸሊም ጃኬት ምስ ቀይሕን ጻዕዳን ክራቫታ ተኸዲኑ ኣሎ። ሓጺር ጸጉሩን ኣብ መንኵቡ ንእሽቶ ጭሕሙን ኣለዎ። ብጸጋማይ ኢዱ ኣጻብዕቲ ኢዱ ንላዕሊ ምልክት ይገብር ኣሎ። ኣካል ናይ ቪድዮ ወይ ቃለ መሕትት ይመስል። እቲ ምስሊ ኣወንታዊን ዘተባብዕን ስምዒት ይፍንው፤

ካብ ጭቃ ዝተሰርሐ ዓቢን ጥንታዊን ጥርሙዝ ተራእዩ። ብግዜ ዝለበሰ ቅርጹን ሕብሩን፡ ናይ ጥንታዊ ዘመን ይገልጽ፤ ብዛዕባ ታሪኽ ብኣዙር ቃናታት ዝዛረብ ሽልማት እዩ።

እዚ ኣብ ኣኽሱም ከተማ ዝርከብ እንዳ ኣርባዕቱ እንስሳ ቤተ ክርስቲያን ይርአ ኣሎ፡፡ እዚ ጥንታዊ ቤተ ክርስቲያን ኮይኑ ሕዚ ብዘለዎ ቁመና ክስራሕ ዝኸኣለ ግን ብኣባ ገብረኣብ ዝበሃሉ መነኩሴ እዩ፡፡

ኣብ እዋን ዝተፈላለዩ ድግሳት ክህልው እንተለው እንጥቀመሎም ዝተፈላለዩ ሕብሪታት ዘለዎም ነፋሒቶታት ማለት ወርቃማ፣ ማስቲካ፣ ቀይሕ፣ ብጫ፣ እርሳስ ወዘተ... ዝበሉ መመላክዕቲ ኣለው። ኣብ ግዜ መርዓ ጥራሕ ከምዙይ ምጥቃም ደስ ይብል።

ዋየርለስ ወይም ገመድ ኣልባ ማውስ ትርአ ኣላ፡፡ እዘን ዋየርለስ ብዙሕ ግዜ ልሙዳት ኣይኮናን፡፡ ንኣጠቓቕማ ግን ምቹዋት እንተይኮና ኣይተርፋን ኢለ እየ ዝግምት፡፡

ኣብዚ ተሽከርካሪ ወንበርን ደረቕ ናይ ዕንጨይቲ ወንበርን ኣለዉ፡፡ እቲ ተሽከርካሪ ወንበር ኣብ ዘመናዊ ቤት ፅሕፈት ዝርከብ እንትኾን እቲ ድማ ኣብ ድኹም ቢሮ ዝርከብ እዩ፡፡

ኣብቲ ህንጸት ዝርከብ ኮንክሪት ዝሰርሓ ማሽናትን ዝተጨፍለቐ እምንን ንሓይሊ ስራሕ የቃልዕ። ኣብ ትሕቲ ንጹር ሰማይ፡ መልክዓ ምድሪ ኣኽራንን ሜዳ ህንጻን ብኹርዓት ደው ኢሎም፤ ጽባቐ ናይቲ ምስሊ ብዛዕባ ቃልሲ ህንጸት ይዛረብ።

እታ ትረአየና ዘላ ኣብ ምስሊ ሞተር ሳይክል ትባሃል። እዛ ሞተር ሳይክል እዚኣ ብኤሌትሪክ ትሰርሕ ኮይና እዛ ሚተር ሳይክል እዚኣ ካብ ቦታ ናብ ቦታ ድማ ስራሕ ንምስላጥ ክንቀሳቀሰላ ንክእል ኢና።

ሚኪኤለ መዳሓኒት ቤት ዝበሃል ትካል እኒሀ፡፡ እዚ ቤት መድሓኒት ብሓኪም ንዝተኣዘዘ መድሓኒት ዝሸይጥ እዩ፡፡ ባዕሎም መርሚሮም ግን መድሓኒት ኣይህቡን እዮም፡፡

"ቢል ጌትስ ንበዓልቲ ቤቱ ብምፍታሑ ከምዘጣዓሰ ይዛረብ" እዚ ድማ ናይ ጣዕሳን ተስፋ ምቑራጽን ስምዒት ዘመሓላልፍ እዩ። ቢል ጌትስ፡ እቲ ፍትሕ ንዕኡን ንሜሊንዳን እንተወሓደ ንኽልተ ዓመት "ዘስካሕክሕ" ምንባሩን እቲ ዝዓበየ ጌጋኡ ምዃኑን ገሊጹ።

እዚ ናይ ሓደ ውሽጣዊ ትርኢት እዩ። ኣብ ቅድሚት ናይቲ ስእሊ ጻዕዳ ሕብሪ ዘለዎ ዝተሰፍየ ነገር ኣሎ፣ ኣብ ዙርያ ወሰኑ ቀይሕ መስመር ዘለዎ እዚ መሶብ ይመስል፣ ኣብ ጠረጴዛ ተቐሚጡ ኣሎ። ብድሕሪት ብጨርቂ ዝተሸፈኑ ሶፋታት ይረኣዩ።

ብፍቕሪ ዝተተለኸየ ጣይታ እንጀራ ብቃጠኛ ንኽብላዕ ዝተቐረበ ይመስል፡፡ ብበርበረን ዘይትን ወይ ብጠስሚ ከምኡ ውን ፉሉያት ቀመማት ሓዊስካ ብትኩሱ ይልከ እሞ ምብልዑ ይሃበና እዩ፡፡

ኣብ ጽሩይ ድኳን፡ ብዝተፈላለየ ቅርጺ ዘለዎም መስርዕ ቢስኩትን፡ ኣብ ንጹር ፕላስቲክ ቆሎታት ተጠቕሊሎም ኣለዉ። ኣብ ላዕሊ ዝተቐብአ ምልክት ይርአ፤ ብሓደ ወገን ስብስብ ቢስኩት ብንጹር ይርአ ኣሎ።

ናይ ቀዳሞት ዓይነት ኣከዳድና ዘለወን ደቂ ኣንስትዮ ብበዝሒ ይርአያ ኣለዋ፡፡ ክዳውንተን ፃዕዳ እዩ፡፡ ናብምንታይ ክኸዳ ከምዘለዋ ኣይፍለጥን፡፡ ግን በዓል ከኽብራ እየን ዝመስላ፡፡

ብዚ መኣዲ ቅጫ ምስ መብልዒ ፀብሑ ምስኡውን ናይ ኣራንሺ ቁራፃት ይርአዩ ኣለዉ፡፡ እዚ ምግቢ ሽሙ ኣይፈልጦን፡፡ ግን ፅቡቕ ኣቀራርባ ዘለዎ እዩ፡፡

እዘን ጉባኤ ዝበሃል ሓደ ዓይነት ክዳን ዝተኸደና ተጋደልቲ ብፍቕሪ ተኣኪበር ይርአያ ኣለዋ፡፡ እዘን ደቂ ኣንስትዮ ኣብ ገዝአን ከምኮና ከምዚ ኢለን ኣፍሮ ኣይምኾናን፡፡ ከም ኣዴታተን ምተቖነና፡፡

ጥዑያትን ደስ በሃልትን ቀጠልያ ተኽልታት ብተፈጥሮኣዊ ጽባቐኦም ይረኣዩ። ንኣየር ብምንጽጻር ፡ ንህይወት ዘንጸባርቕ ቀጠልያ ልቢ ዝፈጥር ትርኢትን ትሕዝቶን ዘለዎም እዮም።

ንጽባቐ ሕርሻን ጉልበትን በረኸት ተፈጥሮን ዝገልጽ እዩ። ሓደ ኣሕምልቲ ካብ ሓመድ ክወጽእ ምርኣይ፡ ብፍረ ጻዕሪኻ ናይ ሓጎስን ዕግበትን ስምዒት ይፈጥር። ሓደ ሰብኣይ ድማ ኣብ ሓምላይ ግራት ካብ ሓመድ ካሮት ክስሕብ ከሎ ዘርኢ እዩ።

ዘመናዊ ዲዛይን ዘለዎ ሓደ ደርቢ ገዛ ተራእዩ፣ ብድሙቕ ጻዕዳን ሰማያውን ዝተቐብአ። እቲ ገዛ ውሑስ ብረት ዘለዎ ማዕጾን መስኮትን ዘለዎ ኮይኑ ናይ ከተማ ሃዋህው ዘርኢ እዩ። እዚ ዘመናዊ ናብራን ስምዒት ውሕስነትን ዘንጸባርቕ እዩ።

ፍረ ምረታት ብዘግርም ደስ በሃሊ ኣቐማምጣ ይርአዩ ኣለው፡፡ ኣብ ሕድ ሕዶም ወረቐት ተቐሚጡ ኣሎ፡፡ እዚ ወረቐት ናይ ዋጋ መፍለጢ እንተይኮነ ኣይተርፍን፡፡

እዞም እንሪኦም ዘለና መርዑ ካብ ቤተክርስትያን ተከሊሎም እንትወፁ ንርኢ ኣለና። እዞም መርዑ እዚኦም ብኦርተዶክስ ተዋህዶ ሃይማኖት ተክሊል ኣትዮም ካብ ቤተክርስይትያን እንትወፁ ንርኡ ኣለና።

እዚ ብረት ቀለቤትን እቲ ጎማን ብሓደ ቁራጽ ገመድ ተተሓሒዙ ምስጢር ሙዚቃ ይገልጽ። ድሕሪኡ እቲ መስመር ጊታር ስቕ ኢሉ ይረአ፤ ጽባቐ ናይቲ ምስሊ ኣብ ቅርጽን ሓያል ሓይልን ናይቲ ብረት ይርአ ኣሎ።

ኣብ ዓብዪ ጉያ ኣትሌት ቢንያም መሓሪን ኣትሌት ኣሳየች ኣይቼው ኣሸነፍቲ ከምዝኾኑ ዝገልፅ ብስእሊ ዝተደገፈ ሓበሬታ እኒሀ፡፡ ሓደ ጐያዪ ብቀዳማይ ደረጃ ኣብ ናይ ፍፃመ መስመር በፂሑ ኣሎ፡፡ ድኻም ብውፅኢት እንትስነ ኣቤት ደስ እንትብል፡፡

ብቀይሕ ዛፍ ዛፍ ሃሪ ዝተሸለመት በቕሊ ትርአ ኣላ፡፡ እዚ ሽልምቲ በቕሊ ንክቡራት ሰባት ወይ እውን ንመርዓት መንቀሳቐሲ ተግልግል ናይ ክብሪ እንስሳ እያ፡፡

እዚ ክልተ ቀጠልያ-ሰማያዊ ጫማ፡ ብቐይሕ ገመድ ዝተኣስሩ፡ ኣብ ጻዕዳ መደርደሪ ስቕ ኢሎም ኮፍ ኢሎም ይረኣዩ ኣለው። ብድሕሪኦም ድማ፡ ኣብ ንእሽቶ ብሩር መቐመጢ ቀጠልያ ተኽሊ ኮፍ ኢሉ ኣሎ።

ብጥልፊ ዝማዕረገ ፃዕዳ ክዳን ዝተኸደነ ሰብ ትሕቲ ርእሱን ልዕሊ እግሩን ይርአ ኣሎ፡፡ ሎሚ ሎሚ ከም እኒ ቲክቶክ ዝኣምሰሉ ናይ ሚድያ ዓውድታት ከምዚኦም ዝኣምሰሉ መፋለጥታት የስተኣናግዱ ኣለዉ እዮም፡፡

ፍሉይ መልክዕ ዘለዎ ፀብሒ ዘለዎ ናይ እንጀራ መኣዲ ይርአ ኣሎ፡፡ እዚ ፀብሒ ሕብሩ ብልዓኒ ዝብል እዩ፡፡ ብሓቂ ደስ በሃሊ እዩ፡፡

ኣብ ውሽጢ ከተማ ዕብየት ትርኢ። ኣብ መሬት ዝተተኽሉ ኣግራብን ኣብ ህንፀት ዝርከቡ ህንፃታትን ምልክት ጉልበትን ተስፋን እዮም፤ እታ ከተማ ብዘመናዊነት ትወዳደር ትመስል።

ናይ ግብርና ሚኒስተር ኣርማ ይርአ ኣሎ፡፡ እዚ ሚኒስተር ብእንስሳት፣ ዘርኢ ወይ ካልእ ህይወታዊ ነገር እዩ ክውከል ዝግብኦ፡፡ ዘግርም እዩ፡፡ ኣብቲ ኣርማ ዘሎ ክቢ ምስሊ ግን ውክልኡ እንታይ ምዃኑ ኣይፍለጥን፡፡

ድሙቕ መብራህቲ ዘለዋ ዘመናዊት ቶዮታ መኪና ኣብ ወሰን ጽርግያ ደው ኢላ ትርአ። ሓደ ሰብ ብቐሊሉ ኣብ ቅድሚት ክኸይድ ይረአ፡ ከባቢኡ ድማ ብድኳናትን ንኣሽቱ ኣቑሑትን ይመልእ። እታ መዓልቲ ብድሙቕ ጸሓይ ዝተመልአት ኮይና ስምዒት ናይቲ መዓልቲ ንጥፈታት ይመሓላለፍ።

ባህላዊ ናይ ርእሲ ወይ ዘውዲ ዝለበሰት ሰበይቲ። ፀጉራ ብሓዱሽ ቅዲ ዝተቖነነት ምልክት ንጉሳዊ ወይ ሃይማኖታዊ ክብሪ ክኸውን ይኽእል። ምልክት ክብሪ፡ ባህሊ፡ ኩርዓት ኮይኑ፡ ብፍላይ ኣብ እዋን ፍሉይ በዓላት ወይ ስነ-ስርዓት ባህላዊ ክብሪ እዩ።

እዚ ክረቸር ይባሃል። እዚ ክረቸር ብእግሮም ክንቀሳቀሱ ዘይክእል ሰባት ይጥቀምዎ። እዛ ክረቸር ድማ ካብ ሓፂን፣ ሌዘር፣ ካብ ተሽከርካሪ ጎማ ዝተሰርሓት እያ።

ብፍሉይ ዝኾነ ጥልፊ፡ ብናይ ርእስን ክሳድን ወርቂ ዝወቀበት ብስሓቕ ዝተመልአት ሰበይቲ ትርአ ኣላ፡፡ ናይ ሓጐሳ ምንጪ ድማ ሽልማታ ከምዝኾነ ምግማት ይከኣል፡፡

እዛ ምስሊ ቅድስት ድንግል ማርያም ብሓደ ገፅ ሓዋርያ ዮሃንስ ብካልእ ገፅ ኣብ እግሪ ስቕለት ኢየሱስ ክርስቶስ ኮይኖም እንትበኽዩ ዘርኢ እዩ፡፡ እዚ ስእሊ መሕዘኒ እዩ፡፡

ሓደ መንእሰይ ኣብ ሓደ ክፍሊ ኮፍ ኢሉ ብዓብይ ጻዕሪ ኣብ መጽሓፍ ክጽሕፍ ይርአ። ኣብቲ ቀጢን ብርሃን ስቕ ኢሉ ይረአ፣ ኣብ ስራሕ ማዕበል ናይ ተወፋይነት ስምዒት ይፈጥር።

ሻምቦን መፀባበቕን እዩ ዝመስል እቲ ኣብ ላዕሊ ዘሎ ሻምፖ እዩ እቲ ኣብ ታሕቲ ዘሎ ድማ ቻፕስቲክ ይመስል ፡ ካብተን ኣብ ላዕሊ ዘለዋ ሓንቲ ንበይና ዝተፈለየት ዓይነት እያ ዘላ ።

እዘን ቆልዑ ፍሉይ ዓይነታት ስፈ እናሰፈያ እየን፡፡ ዝደንቕ ውሕልልና ዘለወን እየን፡፡ እዚ ጥበብ ክሕዘኦ ዝከኣላ ካብ መዕበይተን እዩ፡፡ ወለዲ እዘን ቆልዑ ክምስገና ይግብአን፡፡

እዞም ደቂ ኣነስትዮ ህፃውንቲ ኣብ ሓደ ሜዳ ተኣኪበን ኩላ ዝባሃል ፃወታ እንዳተፃወታ ኣለዋ። እተን ህፃውንቲ እውን ፅቡቅ እንዳተዛነገዓ ኣለዋ። ከምዚ ዝበለ ፃወታ ህፃውንቲ ይፈትዉ እዮም።

እዚ ኣብቲ ከባቢ ዝርከብ ዕዳጋን ናይ ስራሕ ቦታን ብብርሃን መዓልቲ ዘርኢ እዩ። ብቕድሚት ብዝተፈላለዩ ኣቑሑት ዝተመልኡ ድኳናት ኣብቶም ዝተሰርሑ ኣባይቲ ይረኣዩ። ብየማን ዓበይቲ ጎማታት፡ ብጸጋም ድማ ደው ዝበለት ኣውቶቡስ ኣላ። ናይ ከባቢ ህይወት ብንጹር ይርአ።

ኣርማ ወይ ድማ ምልክት ናይ መስጊድ እያ እትመስል ፡ ምድርቤታ ፃዕዳ ኾይና ምስላ ድማ ብሰማያዊ ሕብሪ ተሳኢላ ኣላ ፡ ክልቲኣን ሕብሪ የሳንያ እየን ።

ብምኽንያት ዝኾነ ነገር ውድመት ዝበፅሖ ወይ ድማ ዝተጨናነቐ ናይ ቤት ፅሕፈት ቦታ ይረአ፤ ወረቓቕቲ ኣብ መሬት ፋሕ ኢሎም መደርደሪታት ድማ ተጨናኒቖም ኣለዉ። ምትሕውዋስ ኮይኑ ይስምዓካ ስራሕ ይቋረጽ።

ኣብ ሓንቲ ጎል ኣንስትየቲ ቀያሕ ሕብሪ ቆርበት ዘለዋ ብጣዕሚ ደስ ትብል ፀጉራ ነዊሕ ዝኮነት እያ። ኣብ ክሳዳ ድማ ካብ ወርቂ ዝተሰረሐ ሸንሸል ናይ ዕንበባ ቅርፂ ዝሓዘት እያ።

ሓደ ሰብኣይ ባህላዊ ክዳን ተኸዲኑ፣ ጸጉሩ ጸሊምን ጠስሚ ዝተለኸየን፣ ባህላዊ ጻዕዳ ጨርቂ ተኸዲኑ ይርአ፤ ኣብ ከበሳታት ኢትዮጵያ ኣብ እዋን ቁሪ ዝኽደን ጋቢ ተኸዲኑ። ባህላዊን ዘኹርዕን ኢትዮጵያዊ መንነት የንፀባርቕ ኣሎ።

ዝተፈላየ ቅርፂ ዘለዎም ናይ እዝጊ ጌፃት ኣብ ቦርድ ተሰኪዖም ይርአዩ ኣለዉ፡፡ ደስ በሃሊ ኣቀርርባ እዩ፡፡ ንዓዳጊ ብዙህ ኣማራፅታት ዝሃበ እዩ፡፡

ጻዕዳ ቶዮታ ሃይስ ቫን ኣብ ወሰን ጽርግያ ደው ኢላ ትርአ። ናይ ናሕሲ መቐመጢ ኣለዎ። ንጡፍ ናይ ከተማ ህይወት፡ ህዝባዊ መጓዓዝያን ናይቲ ከባቢ ንግዳዊ ንጥፈታትን ዘርኢ ኮይኑ፡ ፍሉጥን ህያውን ሃዋህው ይህብ፡፡

እዚ እንሪኦ ዘለና ላምባዲና ተባሂሉ ይፅዋዕ። እዚ ላምባዲና ኣብ እዋን ፀልማት ንመብራህቲ እንጥቀመሉ እንትኮን ካብ ኤሌትሪክ ድማ ቻርጅር ጌር ክንጥቀመሉ እንክእል እዩ።

ኣብ ኩባያ ስዋ ተቐዲሑ ይርአ ኣሎ፡፡ ስዋ ናይ ከባቢና ባህላዊ መስተ እዩ፡፡ ካብ ጌሾ፣ ዳጉሻን ቡቕልን ድማ ይዳሎ፡፡ ኣነ ስዋ ብጣዕሚ እየ ዝፈቱ፡፡

ነፀላ ዝተኸደኑ ምእመናን ኣብ ነዊሕ መስመር ብዘርሐ ዓጀብ ጡዋፍ ኣብሪሆም ይርአዩ ኣለዉ፡፡ እዚ ናይ እምነት መግለፂ ክኽበርን ሓለዋ ክበረሉ ዘለዎን እዩ፡፡

ተመሃሮ ኣብ ክፍሎም ከፍ ኢሎም መምህሮም ኣብ ቐድሚኦም ደው ኢሉ ዋዛ ወይ ቐልዲ እንዳነገሮም ይመስሉ፡ ምኽንያቱ ኩሎም ፈገግ እሎም እዮም ዘለዉ ።

ኣብዚ ኣብ ወሰን ሓደ ዕዳጋ ዝርከብ ቅርዓት ብብዙሓት መዳበርያታት መሊኡ ኣሎ። መብዛሕትአን መዳበርያታት ጻዕዳ እኳ እንተኾና፡ ገሊአን ግን ቀያሕቲ እየን። እቲ ሰማያዊ ላዕለዋይ ክፋል ዘለዎ ቅድሚት ኣብ ጸሓይ ብንጹር ይርአ፣ እቲ ከባቢ ድማ ዕዳጋ እዩ ዝመስል።

እዚ ናይ ዓድጊ በረኻ ሕብሪ ዘለዎ ስፒል ዝዓይነቱ ናይ ደቂ ኣንስትዮ ጫማ ንሓፂር ቅፅበት እምበር ብቀዋሚ ንክርገፅ ዝምቹ ዓይነት ኣይኮነን፡፡

እዚ ሓንቲ ኢትዮጵያዊት ጓል ኣንስተይቲ የርኢ። እታ ሰበይቲ ጸሊምን ጻዕዳን ጃኬት ተኸዲና ኣላ። ብጸጋም ድማ ባንዴራ ኢትዮጵያ ትረአ ኣላ። እዚ ዝተፈላለየ ኣረኣእያን ባህላዊ ተመኩሮን ዝውክል እዩ። ናይ ጓል ኣንስተይቲ ኣረኣእያ ነቲ ባህላዊ ኣረኣእያ ኢትዮጵያ ዝውክል እዩ።

እዚ ንቆርበት ንምሕካም ዝተዳለዉ ክልተ ፍርያት ኢድ ንኢድ ተተሓሒዞም ይርኣዩ። ክልቲኦም ብብራንድ ሴራቨ ዝተሰርሑ ኮይኖም፡ ጻዕዳን ሰማያውን ሕብሪ ዘለዎም እዮም። እዚ ምስሊ ክንክን ቆርበት ዘርኢ እዩ።

ብጣዕሚ ዝገረም! ናይ ገዛ ኣቅሓ ኮይና ቴፕ እውን ተባሃል። ቴብ ብካሴት ብምእታው ትሰርሕ ኮይና ብባትሪ ወይ ብኤሌክትሪክ እውን ክትሰርሕ ደስ ዝበለካ ሙዚቃ እነዳመላእካ ሙዚቃ ንምድማፅ ተጠቅም ኣቅሓ እያ።